እዞም ኣብ ምስሊ እንሪኦም ዘለና ዝተፈላለዩ ገዛውቲ ወይድማ ብባህላዊ መልክዕ ዝተሰርሑ ህንጻታት ዘርኢ ምስሊ እንትኸውን ከም መዝናነይ ቦታ ኮይኖም ዘግልግሉ እዮም።

እዚ ኣብ ስክሪን ንሪኦ ዘለና ምስሊ ብዛዕባ ፍቅሪ ወለድን ናይ ቀደም ሰባት ዝነበሮም ኣከዳድናን ባህልን ዘርኢ ምስሊ ኮይኑ ናይቶም ኣቦታት ዝተፈላለዩ ክዳውንቲ ዝተኸደንዎ ኣከዳድናታት ዝተጠቀምሎም መጋየጽታት ኮታስ ኩሉ ናይ ቀደም ባህሊ ዘርኢ ምስሊ እዩ።

እዚ እንርእዮ ዘለና ምስሊ ብዝተፋላለዩ ተፈጥሮኣዊ ፅባቀታት ዝተጋየፀ ወይ ድማ ነዓይንኻ ሰሓበነት ዘለዎ ኣብ ዝተፋላለዩ ኸባቢታት ብተደጋጋሚ ዝስራሕ ዓይነት መዝናነይ ቦታ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ካብ እቶ ናይ ገዛ ኣቁሑ ሓደ እንትከውን ዝተፈላለዩ ከምኒ በዓል ቡና ዝበሉ ንምውቃጥ እንጥቀመሉ መውቀጢ ማሽን ብኤሌትሪክ ዝሰርሕ ዘርኢ ምስሊ እዩ፡፡

አዚ ኣብ ሰክሪን እንሪኦ ዘለና ምስሊ ብዛዕባ ባህልን ዝተፈላለዩ ታሪካትን ናይ ትግራይ ዝገልፅ ኣብ ከባቢ ወረዳ ኣፅቢ ሁራ ሰለስተ ተባሂሉ ዝፍለጥ ዓይነት ስዕሲዕት ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ታሪኽን ተፈጥሮን ኣንፀባሪቑ ብጣዕሚ ደስ ዘብል ናይ ጥንታውያን ኣሰራርሓ ስታይል ቅዲ ዘለዎ ዓይነት ህንፃ ኾይኑ ብጣዕሚ ሰሓብን ውቁብን ንመልከኣ-ምድሪ ውን ኣፀቢቑን ንዓዲ ዘጉልህን መስሕብ ቱሪስት ዝኸውን ገራሚ ትሪዝምን ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ብዛዕባ ዝተፈላለዩ ውፂታት ዕንፀይቲ ናብ ንግድን ምተዕድዳግን ውዒሎም ዝተፈላለዩ ሰባት ንከዕድግዎም ዘርኢ ምስሊ እዩ ።

እዚ ንሪኦ ዘለና ምስሊ ድማ ካብቶም ውጽኢታት ሕርሻ ወይ ድማ እጽዋት ሓደ እንትትከውን እዚ ድማ ብጣዕሚ ጥዑምን ብጣዕምን ደስ በሃሊ ጣዕሚን ዘለዎን ሕማም ዝከላኸልን ዓይነታት ተኽልን እንትኸውን ኣራንሺ ተባሂሉ ድማ ይፍለጥ።

እዚ እንሪኦ ዘለና ምስሊ ዝጓዓዙ ሰባት እውን አለዉ። ዋና ቀንዲ ዕላማ ናይዚ ምስሊ ግን ዘሪአና ዘሎ አብ ሚኒባስ ዝስቀል ዘሎ ናይ ንግድን ምተዕድዳግን ንብረት መስተታት ዝኾኑ እንበዓል ቢራን ልስሉስ መስተታት ፔፕስን ዘጠቃለለ አብ ሚኒባስ ክፀዓን ከሎ ዘሪአና ምስሊ እዩ።

እዞም አብ ምስሊ እንሪኦም ዘለና ዝተፈላለዩ ምስሊታት አብ መስተታት ዝምደቡ ኮይኖም ኩሎም አብዚ ምስሊ እንሪኦም ዘለና አልኮላዊ መስተታት እዩም ከም እኒ በዓል ጉደር፣ ደስታ አረቂን ሚሪንዳ ጥርሙስ አሎ። ብዛዓባ አልኮል ይገልፅ አሎ እዚ ምስሊ።

እዚ ንሪኦ ዘለና ምስሊ ድማ ካብቶም መሰረታዊ ኣገልግሎታት ዝወሃበሎም ቦታታት ሓደ ዝኾነ ቤት ትምህርቲ ተማሃሮ ኣብ ወንበር ኮፍ ኢሎም ትምህርቶም እንዳተኸታተሉ ብስነ ልቦና በቒዑም ንኽወጽኡ ዝገብርዎ ፃዕሪ ዘርኢ ምስሊ እዩ።

እዝ እኒርኦ ዘለና ምስሊ እዝ ድማ ካብቶሞ ባህልታት እምኒታት ጥበባትን ህዝቢ ትግራይ ዝግልፅ እንትከዉን አዞሞ አኒርኦሞ ዘለና ሰለስተ ኣእማና ወይ ዲማ ምስልታት ዲማ ኣብ ቤት ክርስትያን ዝጥቀምሎን ኣብ ቤትክርስትን ደወላት ተባሂለን ዝፅዋዓ ዘርእ ምስሊ እዩ፡፡

እዚ እንሪኦ ዘለና ምስሊ ካብቶም ብዛዕባ ሕርሻን ግብርናን ዝገልፁ ሓደ እንትትከውን ኣብዚ ንሪኦ ዘለና ድማ ሓንቲ ጓል ኣንስተይቲ ኣብቲ ተኽሊ ኾይና እንዳፀሃየት ዘርኢ ምስሊ እዩ፡፡

እዚ ኣብዚ እንርእዮ ዘለና ድማ መብዛሕትኡ ኣብ ኢትዩጵያን ኤርትራን ዝዝውተር ዓይነት ምግቢ እንጀራ ኮይኑ ብተወሳኪ ድማ ፍልይ ዝበሉ ፀብሕታት ከም ናይ ውፅኢት እንስሳ ዘቤት ዝኮነት ደርሆን፣ ስጋን፣ እንቋቁሖን ብተወሳኪ ድማ ርግኦ ዝሓዘን ብስልሲ ገይሩ ተቀነባቢሩ ዝቐረበ ምግቢን ዝተፈላለዩ መሰባት ዘለውዎን ዘርኢ ምስሊ እዩ።

እዚ እንሪኦ ዘለለና ምስሊ ድማ ካብ እቶም ኣብ ትግራይና ፍሉጣት ጋንታት ናይ እስፖርቲ ወይ ድማ ኩዕሶ እግሪ ዝባሃላ ሓንቲ ዝኮነት ጋንታ መቐለ ሰብዓ እንድርታ ደገፍቲ ሓጎሶም ኣብ ዝተፈላለየ ጎደናታት ሓጎሶም እናገለፁ ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዛለና ምስሊ ብዛዕባ ኣትክለቲ ዝገልፅ ኮይኑ ከምእኒ በዓል ምሸባሕሪ ወይ ድማ ዕፉን ወይከዓ ዕልቦ እና ምሸላ ዘርኢየና ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ብኣመንቲ ሃይማኖት ክርስትና ኦሮቶዶክስ ተዋህዶ ዝፍለጡ ካብ ዝተፈላለዩ ወፃኢ ሃገራት ዝመፁ መፃሔፋቲ ቅዱሳን ናይቶም ትሸዓተ ቅዲሳን ዘርኢ እዩ።

አዚ እንሪኦ ዘለና ምስሊ ድማ ካብቶም ውፅኢታት ሕርሻን ግብርናን ሓደ እንትትከውን ንምግብነት ዝውዕል ዓይነት ተኽሊ ዘርኢ ምስሊ እዩ፡፡ እዚ ተኽሊ ድማ ጉዕ ወይ ድማ በርበረ ተባሂሉ ይፅዋዕ፡፡

እዚ ኣብ እስኪሪን እንሪኦ ዘለና ምስሊ ብዛዕባ ንግዲን ምትዕድዳግን ዝገልፅ ኮይኑዝተፈላለዩ መስቀላት ዝተፈላለዩ ኣብ ክሳድን ኣብ ኢድን ዝግበሩ ዝኮኑ በዓል ሓንባር ተባሂሎም ዝፅውዑ ዝተፈላለዩ መጋየፅታት ዝሽየጥሉ ቦታ እዩ ማለት እዩ፡፡

እዚ እንሪኦ ዘለና ምስሊ ድማ ካብቶም ንግድን ምትዕድዳግን ዝግበረሎም ቦታታት ሓደ እንትኸውን ዕዳጋ ተባሂሉ ዝፅዋዕ ዝተፈላለዩ ተኽልታትን ዝተፈላለዩ ውፂኢት ናይ ሕርሻን ዝኾኑ ዝሽወጠሉ ዘርኢ ምስሊ እዩ።

እዚ ኣብ እስክሪን እንሪኦ ዘለና ምስሊ ካብቶም መሣርሕታት ሙዚቃ ሓደ ኾይኑ ሙዚቃ ንምቅንባር እንጥቀመሉ ሳክስፎን ተባሂሉ ዝፅዋዕ እዩ ማለት እዩ።

እዚ ኣብ እስክሪን እንሪኦ ዘለና ድማ ክልተ ጓልን ወድን እኩላት ወይ ድማ ዝኾኑ ዝተፈላለዩ ፆታ ዘለዎም ጓልን ወድን ብሓደ እንዳኸዱ ዘርኢ ናይ ባህሊ ራያ ብባህሊ ራያ ማዕሪጎም እናኸዱ ዘርኢ ምስሊ እዩ ማለት እዩ። ጥበብን ባህልን ዝሓዘ::

እዚ ኣብ ስክሪዮን ንሪኦ ዘለና ምስሊ ካብቶም መሰረታዊ ግልጋሎታት ዝህቡ ንማሕበረሰብና ኣብ ዉሽጢ ክልል ትግራይ ፍርያት ክልልና ዝኾነ መሰረታዊ ግልጋሎት ዝህብ ራያ ዩንቨርሲቲ ዘርኢየና ምስሊ እዩ ።

እዚ ኣብ እስክሪን ንሪኦ ዘለና ምስሊ ካብቶም ንወዲ ሰብ ጠቐምትን ተኸላኸልትን ሕማማትን ዝኾነ ዓይነት ተኽሊ ዉፅኢት ተኽሊ ዝኾነ ፃዕዳ ሽጉርቲ እና ዝተፈላለዩ ተኽሊታት ዘሪአና ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ድማ ኣብ ከባቢታት ኣብተን ኣለዋ ዝባሃላ ክፍለ ከተማታት መቐለ ሓደ ኮይና እዚ እንሪኦ ዘለና ምስሊ ድማ ዝተፈላለዩ ዕዳጋ ታት ዝካየደሉ ድፍኦ ተባሂሉ ዝፅዋዕ ከባቢ እዩ፡፡

እዚ እንርኦ ዘለና ምስሊ ደማ ካብቶም ናይ ውፂአታት ዕንፀይቲ ዝተፈላለዩ ሓፂናትን እንትኸውን እዚ ድማ ኮፍ ንመበሊ ዝጠቅም ወንበር ተባሂሉ ዝፅዋዕ ኣብ ዝተፈላለዩ ናይ ስራሕ ቦታታትን ኣብ ገዛን ከም መቐመጢ ዝጠቅም ዝራኢ ምስሊ እዩ።

እንሪኦ ዘለና ምስሊ ድማ ካብቶም ሳዓብቲ ሃይማኖት ክርስትና ኣርቶዶክስ ተዋህዶ ዝእመነሎም ዓይነታት ሓደ እንትኮን ጥምቀት ተባሂሉ ዝፅዋዕ ዝተፈላለየ ማይ ብትቦ ገይሮም እናተረጨው ወይ ድማ እናተገፀቡ ዘርኢ ምስሊ እዩ።

እዚ ኣብ ምስሊ እንሪኦ ዘለና ድማ ብዝተፈላለዩ ተፈጥራኣዊ ሓጓፍ ሽንጥሮታትን ሰንሰለታዊ እምባታትን ማዕሪጉ ደመና ኣማእኺሉን ዝተፈላለዩ ውፅኢት ሕርሻ ዝኮኑ ዝተፈላለዩ ከምኒ ምሸላ፣ ዝተፈላለዩ ምሸላ ባሕሪ ዝረኣየሉ ዘሎ ምስሊ እዩ።

እዚ አብ ምስሊ ንሪኦ ዘለና አክሱም ዩኒቨርስቲ ዝርከብ ቤት ምግብ ን መስተን ኮይኑ ዝተፈላለዩ ቡናን ሻሂ ቤትን ዝሓቁፍ እዪ ብዝተፈላለዪ ተኽልታት ዝተሸፈነ እዪ

እዚ እንሪኦ ዘለና ምስሊ ደሞ ካብቶም ቅያታትን ሓይልታትን ዝገልፁ ስራሕ ምንፃፍ ኣብ ከባቢ ከተማ ሽረ እንዳስላሴ ዝርከብ ናይ ስውእ ተጋዳላይ ሜጀር ጄኔራል ሓዬሎም ኣርኣያ ዘርኢ ምስሊ እዩ ።

እዚ ንሪኦ ዘለና ምስሊ ድማ ካብቶም ብጥንታውያን ሰባት ዝተሃነፁ ዝተፈላለዩ ቅርፅታት ንዓይንኻ ሰሓብቲ ዝተፈላለዩ ባህልን ጥበብን ዝገልፁ ዓይነታት ህንፃታት ዘርኢ ምስሊ እዩ ።

እዚ ኣብ እስክሪን ንሪኦ ዘለና ምስሊ ቤት ምግብን መስተን ዝዓይነቱ ኮይኑ ኣንቲካ ዝበሃል ፍሉይ ባህላዊ ቤት ምግቢ ኣዳራሽ ምዃኑ ዘርኢ ምስሊ እዩ ።

እዚ እንሪኦ ዘለና ምስሊ ድማ ካብቲ ኣብ እዋናዊ ኩነታት ትግራይ ንመብዛሕትኡ ጊዜ ወይ ድማ ብተደጋጋሚ ዝዝውተር ዘሎ ሰለማዊ ሰልፊ ወይ ድማ ምስ ፖለቲካ ዝተታሓሓዘ ሰልፊ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ዝተፈላለዩ ሕብረተ ሰባት ወይ ድማ ማሕበረ ሰባት ማይ ክወስዱ ጠጠው ኢሎም እናተፀበዩ ወይ ድማ ጀሪካናቶም ተራ ኣትሒዞም ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ካብቶም መዐጀቢ ናይ ሙዚቃ ወይ ድማ መፀባበቂ ሙዚቃታት ሓደ እንትኸውን፤ እዚ ዓይነት መሳርሒ ሙዚቃ ድማ ጊታር ተባሂሉ ይፅዋዕ፡፡

እዙይ እንርእዮ ዘለና ምስሊ ድማ ካብቶም መግለፂ ባህልታትና ዝኮኑ ዓይነታት ስፖርት ሓደ እንትከውን እዙይ ድማ ዝላ ተባህሉ ይፍለጥ። እዙይ ድማ ካብ ርሕቁ ጎይካ መፂካ ዘሊልካ ክንደይ ሜትሮ ከም እትዘልል ዘርእይ ምስሊ እዩ።

እዛ አብ ስከሪን ነሪአ ዘለና ምስሊ ድማ ካብቶም እፅዋት ወይ ድማ ካብተን ዓይነታት ዓበይቲ ተክልታት ሓንቲ ኮይና ዓውሒ ወይ ከዓ ዓኪ ተባሂላ ትፅዋዕ ብትግርኛ መብዛሕቲኡ ካብ ሕዳር ክሳብ ጥሪ ዘሎ ዝበስል አብ መብዛሕቲኡ ከባበታት ትግራይ ወይ ድማ ኢትጲያን ትግራይ ዝረአ ፉሉይ ጣዕሚ ዘለዎ ዓይነት ተክሊ እዩ፡፡ እዚ ዓይነት ተክሊ ድማ አብዚ ምስሊ እዚ የሪኢና፡፡

እዚ እንሪኦ ዘለና ምስሊ ድማ ዝተፈላለዩ ማሕበረሰባት ወይ ድማ ሰባት ተኣኪቦም ሰላማዊ ሰልፊ እንናካየእንትኾኑ እዚ ድማ ብዛዕባ ፖሎቲካ ዝገልፅ እዩ።

እዚ ኣብዚ እስክሪ ንሪኦ ዘለና ምስሊካብቶም ሉሙዳትን መብዛሕቲኡ ግዜ ህዝብና ብባህልና ዝፍለጥ ዓይነት መሳርሒ ሙዚቃ ኮይኑ ስሙ ድማ ዕንዱር ፋፃ ወይ ድማ ሻምበቆ ተባሂሉ ይፍለጥ ዘርኢ ናይ መሳርሒ ሙዚቃ ምስሊ እዩ ፡፡

እዚ ኣብ እስክሪን እንርኦ ዘለና ምስሊ ትግራይን ኢትዮጵያን ኤርትራን

እዚ ንሪኦ ዘለና ድማ ካብቶም ተፈጥሮን ኣከባብን ዝምደብ እንትኸውን ዝተፈላለዩ ባህላዊ ህንፃታት ወይ ድማ ባህላዊ ቅዲ ኣሰራርሓ ህንፃታት ዝሓዙ ንዝተፈላለዩ መዝናነይ ዝጠቕሙ ቦታታት ዘርኢ ምስሊ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ድማ ካብቶም ዓይነታተ መፃሕፍቲ ሓደ ኮይኑ መፅሓፈ ፀሎት ብቃንቃ ትግሪኛ ወይ ድማ እዚ ዉዳሴ ማርያም ተባሂሉ ይፍለጥ ናይ ኣዴናቅድስቲ ድንግል ማርያም መፅሓፍ 64 መልክዓት ዝሓዘ ዉዳሴ ማርያዝገልፅ ወይ ድማ ዝገልፅ ምስሊ እዩ ፡፡

እዚ ኣብ እስክሪን እንምልከቶ ዘለና ምስሊ ድማ ብዛዕባ ጥንታዊን ታርካዊን ዝኮነ ኣብ ከባቢ ኣክሱም ፅዮን ሓወልቲ ዘሎ ኣብኡ ከባቢ ዝርከብ እምኒ እና ዝተፋላለዩ ኣሰራርሓ ቅዱ ዘለዎም ንህንፃታት ዘርኢ ናይ ቀደም ህንፃታት ወይድማ ዝተፈላለዩ ዓይነታት ከመዚ ደጐል ዝዓይነቶም መሳርሐታት ዝተሰርሑ መነደቃት ዘርኢ ምስሊ አዩ።

እዚ እንሪኦ ዘለና ምስሊ ድማ ካብቶሞ ኣብ ከባቢታት ኣክሱም ዝርከቡ ሓድግታት ወይ ቅርስታት ዝምደብ እንትኸዉን ኣብ ከባቢ ሓወልቲ ወይ ድማ ኣክሱም ፅዮን ዝርከብ ዝተፋላለዩ ታርካት ዝሓዘ ኣብ ዉሽጢ መሬት ዝተሰረሐ ህንፃ ዝርአ ምስሊ እዩ፡፡

እዚ አብ እስክሪን እንሪኦ ዘለና ምስሊ ብጣዕሚ ደስ በሃሊን መሳጢ መዝናነይ ዝኮነ ቦታ መድረክ ተዋስኦ ተዋስአቲ ጠጠው ኢሎም እናረአዩ ተዓዘብቲ ድማ ኮፍ ኢሎም እናተዓዘቡ ዘርኢ ምስሊ እዩ፡፡

እዚ ኣብ እስክሪን ንርኦ ዘለና ምስሊ ድማ ካብ መሳርሒታት ሙዚቓ ሓደ ኮይኑ ስሙ ድማ ጊታር ይባሃል። እዚ መዐጀቢ ናይ ሙዚቃ ወይ ድማ ሙዚቓ ንኸፅብቅ ንጥቀመሉ መሳሪሒ ካብቶም ቤዝ ጊታር ዝባሃሉ ሓደ እዩ።

እዚ እነርእዮ ዘለና ምስሊ ድማ ብሰንኪ ዘይተረጋገአ ወይድማ ድሑር ኣረኣእያ ዘለዎም ናይ መራሕቲ ፖለቲከኛታት ወይከዓ ፖለቲካ ዝስዓበ ጉድኣት ሰልፊ ሒዝካ ንምግቢ ንክትቅበል ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ብዛዕባ ስነ ጥበብን ባህልታትን ዝገልፅ እንትኸዉን ዝተፈላለዩ ንዕድጊትን ንመታዓዳደግን ዝዉዕሉ ኣቑሑታት ዝሓዘ ከምኒ ማዕተብ ናይ ክሳድ ዝተፈላለዩ ናይ ሙንኮሳዊ መፅሓፍቲ ዝሓዘ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ካብ ሕርሻን ግብርናን ዝስራሕ ዓይነት ተኽሊ እንትኸውን ካብቶም ኣትክልትን ኣሕምልትን ሓደ እዩ ። እዚ ድማ ዝተፈላለዩ ሕማማት ንምክልኻል ዝጠቕመና ዓይነት ኣሕምልቲ እዩ።

እዚ ኣብ እስክሪን እንረእዮ ዘለና ምስሊ ዝተፈላለዩ ሰባት መነኩሴታት ወይድማ ባሕታውያን ናብ ገዳም ጉዑዞ አንደኣተው፣ እንዳከዱ ዘርእየና ምስሊ እዩ።

እዚ እንረእዮ ዘለና ምስሊ ድማ ዝተፋለለዩ ክዳውንቲ ዝሽየጠሉ ቦታታት እንትከውን ኣብዚ ድማ ዝተፈላለዩ ናይ ደቂ ኣንስትዮ ክዳውንቲ ናይ ደቂ ተባዕትዮ ብውሽጢ ዝግበሩ ቁምጣታት ስረታትን ዘርኢ ምስሊ እዩ።

እዚ ዘርኢ ምስሊ ድማ ካብቶም ጥበብን ባህሊን ሃይማኖትን ዝገልፅ፡፡ አብ ከባቢታት ትግራይ ወይ ድማ አብ መብዛሕቲኡ ከባቢታት ትግራይ ዝርከብ ዝተፈላለየ ካብ ከውሒ ዝተሃነፀ ህንፃ ወይ ድማ አብያተ ክርስትያናት ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ዝተፈላለዩ መጋየፂታትን መማላክዕታትን ወይ ድማ ከም መፅረዪ ክዳውንትን ዝጠቕሙ ወይ ከዓ ዘገልግሉ ከምኒ በዓል ፍሉሕ ሳሙና ዝተፈላለዩ ዓይነታት መመላኽዒ ዝሓዘ ዘርኢ ምስሊ እዩ።

እዚ ምስሊ ድማ ካብቶም መሰረታዊ ግልጋሎታት ዝውሃበሎም ቤት ትምህርት ሓደ ክ ንትትኸውን ኣብዚ ቤት ትምህርቲ ድማ ዝተፈላለዩ ተማሃሮታት ሓደ ዓይነት ኽዳን ወይ ድማ ሓደ ዓይንት ሕብሪ ዘሎዎም ኽዳን ተኸዲኖም ጠጠው ኢሎም ዘርኢ ምስሊ እዩ ።

እዚ እንሪኦ ዘለና ምስሊ ድማ ካብቶም ፍሉጣትን ዉሩያትን ሰባት ወይ ድማ መራሕቲ ናይ ሃገረ ኢትዮጵያ ዝነበሩ ሃፀይ ዮዉሃንስ ራብዓይ ተባሂሎም ዝፅዉዑ ፍሉጥ ነበሩ መራሒ ዘርኢ ምስሊ እዩ።

እዚ ንሪኦ ዘለና ምሰሊ ድማ ካብቶም ብጣዕሚ ኣገረምቲ ዝኾኑ ተፈጥሮኣዊ ኸባቢታት ሓደ እንትኸውን ዝተፈላለዩ ሓጓፋት ሽንጥሮን ዝተፈላለዩ ከበሳታትን መድሐታትን ዝተመልአ ዘርኢ ገፀ መሬት ወይ ድማ ገፀ ምድሪ ዘርኢ ምስሊ እዩ፡፡

እዞም ኣብ ስክሪን እንሪእዮም ዘለና ዝተፈላለዩ መሳሪሒታት ስኢሊ ወይ ድማ ዝተፈላለዩ ንድፊ ንምውፃእ ዝጠቅሙና ከምኒ እርሳስ ሕብራዊ እርሳስ ቢሮ ዘሪኢ ምስሊ እዩ።

እዚ እንሪኦ ዘለና ምስሊ ካብቶም ዓይነታት እፅዋት ሓደ ዝምደብ እንትኸዉን መብዛሕቲኡ ግዜ ድማ ኣብ ከባብታት ምድረበዳ ዝቦቅል ዓይነት ተኽሊ እንትኸዉን ተፃዋርነት ናይ ማይ ዘለዎ ዝተፈላለዩ ንምግብነት ዝዉዕሉ ዉፅኢት ዘለዎ ዓይነት ተኽሊ እዩ።

እዚ ንሪኦ ዘለና ምስሊ ድማ ካብቶም ዓበይቲ አቁሑ መሽጢ መሸጥታት ወይ ድማ መዐደጊ ዝርከቡ ዝተፈላለዩ አልኮላዊ መስተታት ዘሓዙ ብርጭቆታት ዘሪኢ ምስሊ እዩ፡፡

እዚ ንርኦም ዘለና ምስሊ ካብቶም ባህልታትን ጥበባትን ትግራይ ወይድማ ታሪካትን ትግራይ ዝገልፅ እንትኸውን እዚ ዓይነት መንበሪ ገዛ ደብሪ ተባሂሉ ይፅዋዕ።

ኣብዚ ምስሊ እንሪኦ ዘለና ምስሊ ዝተፈላለዩ አካላት መገየፅታት ኣካላት ንሰብነትና ከለስሉሱ፣ ክጠቅሙ ዝክእሉ እና ዝተፈላለዩ ዝራእቲ ዝሓዘ ወይ ድማ ዝተፈላለዩ መፅፈረቲ ኣቁሑታት መሸጢ ዝሓዘ ከምኒ ቫዘሊን ዝሓዘ ዘሪኤና ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ንምግብነት ዝጠቕሙ ብጣዕሚ ጥዑማት ተባሂሎም ዝፅውዑ ዓይነታት ምግቢ ሓደ እንትኸውን ኣብ ከባቢታት ራያን ኣብ ከባቢታት ዓዲግራትን ሓውዜንን ኣከባቢ ዝዝውተር ወይድማ ዝፈርይ ዓይነት ምግቢ እንትኸውን በለስ ተባሂሉ ድማ ይፅዋዕ፡፡

እዚ እንሪኦ ዘለና ምስሊ ድማ ካብቶም ኣብ ኢትዮጰያ ዝርከቡ ናይ ትምህርቲ ሚኒስቴር ወይ ድማ ንትምህርቲ ወዲሰብ ዝጠቅሙ ትምህርትን ስነ-ዜጋን ስነ-ምግባርን ዘርኢ ምስሊ እዩ።

እዛ እንሪኣ ዘለና ናይ በረካ እንስሳ እንትከውን እቲ ዓብይ ዝኮነ እንቋቆሖ ዘለዋን ባዕላ እውን ካብተን ዓይነታት ነፈርቲ ትምደብ ኮይና ብጣዕሚ ዓበይን እትከውን ሰገን ተባሂላ ድማ ትፍላጥ።

እዙይ ኣብ ስክሪን እንርእዮ ዘለና ምስሊ ዝተፈላለዩ ኣብ ዕዳጋ ዝሽየጡ ዝተፈላለዩ ናይ ብእግርና እንረግፆም ጨማታት ንእግርና ንጥቀመሎም ጫማታት ከምኒ ባዓል ሸበጥ ዝተፈላለዩ ሸባቶታትን ዝሽወጠሉ ቦታ ዝሓዘ ቦታ ዘርእየና ምስሊ እዩ።

እዚአ ንሪአ ዘለና ምስሊ ድማ ካፍቶም ንትራንስፓርት ዘገልገሉ ተሽከርከርቲ ሓንቲ እንትትክውን ዓባይ መኪና ወይ ድማ ስላም ባስ ተባሂላ እውን ትፅዋዕ፡፡

እዞሞ ኣብምስል አኒርኦሞ ዘለና ዘተፋላለዩ ሰባት ዲማ ካብቶሞ ተከተልት ሃየማኖቶ አስልመና አኒተኮነ ዘተፋላለዩ ናይ ባዕሎሞ ባላላት ወይ ዲማ ሃይማነታዊ ምግባራት እናተከተሉ አናበዒሉ ዘርእ ምስሊእዩ፡፡

እዚ አብ ስክሪን ንሪኦ ዘለና ካብ እንስሳ ዘቤት ሓደ ኮይኑ ናይገዛ እንስሳ እዩ። አብ ናይ ገዛ እንስሳ እዩ ዝምደብ። ኤእዚ ድማደርሆ እዩ ።ብተለምዶ ኻኩናይ ተባሂሉ ይፅዋዕ።

እዚ ኣብ እስክሪን ንርኦ ዘለና ምስሊ ድማ ካፍቶም መሰረታዊ ኣግልግልትና ሓደ ዝኮነ ቤት ትምህርቲ ኣብ ውሽጢ ቤት ትምህርቲ ወይ ድማ ኣብ ውሽጢ ክፍሊ ተማሃሩ ካብ መምህር እደተዓዘቡ እደራኣዩ ንመምህሮም እንደሰምዑ ዘርኢ ምስሊ እዩ።

እዚ ኣብ እስክሪን እንሪኦ ዘለና ምስሊ ካብቶም ሕጊ ኣክበርቲ ዝባሃሉ ሓደ ኮይኖም ኣብ ክልል ትግራይ ዝርከቡ ናይ ሰራዊት ምክልኻል ትግራይ ንህዝቢ ኢሎም ዝወፁ ንህዝቢ ሓራ ከውፅኡ ካብ ጭቆና ዘውፅኡ ኣካላት ሕጊ ኣክበርቲ እዮም ማለት እዩ፡፡

እዚ ንርኦ ዘለና ምስሊ ካብቶም ናይ ገዛ ኣቁሑ ወይድማ ካብቶም ዓይነታት ናይ ገዛ ኣቁሑ ሓደ ኮይኑ ዝተፈላለዩ ምግብታት ወይድማ ንወዲሰብ ዝጠቀሙ ነገራት ንመብሰሊ እንጥቀመሉ ካብ ሓፂን ተሰሪሑ ብኤሌትሪክ ተገጢሙ ክሰርሕ ዝክእል ምስሊ ዘርኢ እዩ።

እዚ እንሪኦ ዘለና ምስሊ ድማ ካብቶም ኣብ ክልልና ወይ ድማ ኣብ ሃገርና ኣብ ገጠራት ወይ ድማ ሃገረ ሰብ ዝረአዩ ዓይነታት ገዛን መንበርን እንትትኾኑ ህድሞ ፥ ጉጂ ተባሂሎም ደማ ይፅውዑ።

እዚ ኣብ እስክሪን እንርእዮ ዘለና ምስሊ ድማ ካብቶም ዓይነታት ኣለው ዝበሃሉ መፅሓፍታት ፍሉጣትን ዝኮኑ ትኩሳት ዝብል ብስብሓት እግዚአብሄር ዝተፃሓፈ ናይ ወይ ድማ ዝተደረሰ ፍሉጥ መፅሓፍ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ዝተፈላለዩ ኣመንቲ ሃይማኖት ክርስትና ናብ ቤተ-ክርስትያን ተኣኪቦም ወይ ድማ ክስዕሙ ወይ ከዓ ፀሎት ከብፅሑ ነፀለኦም ጌሮም ተዓጂቦም ብሓደ እናኸዱ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ዝተፈላለዩ ሰባት አብ ውሽጢ ቤተ ክርስትያን ወይ ድማ ተከተልቲ ሃይማኖት ኦርቶዶክስ ዝክተልዎ ዓይነት ሃይማኖት ዘርኢ እንትኸውን፤ አብኡ ድማ ዝተፈላለዩ ከበሮታት ወይ ድማ ነጋሪት፣ ዝተፈላለዩ ስእሊታት ዘርኢ ምስሊ እዩ፡፡

እዚ አብ እስክሪነ ንሪኦ ዘለና ምስሊ ካብቶም አብ እፅዋት ዝምደብ ሓደ ኮይኑ ንዝተፈላለየ መሳርሐታት ዝጠቅመና ተኽሊ እዩ፡፡ እዚ ንአብነት ከም መጣበቂ ዝተፈላለዩ ዝተቀደዱ ወረቀታት ዝተፈላለዩ ነገራት ይጠቅመና ከም መጣበቂ ኮይኑ የገለግል ሽሙ ድማ ቅንጭብ ይበሃል፡፡

እዚ እንርእዮ ዘለና ምስሊ ካብቶም ኣብ ተኽልታትን ኣሕምልትን ዝምደብ እንትኸውን ከም በዓል ሎሚንን ፓፓዮን ድማ ኣብዚ ምስሊ ይረኣዩና ኣለው። እዚኣቶም ድማ ብጣዕሚ ጠቀምትን ኣገደሰትን ንወዲሰብ ዝኾኑ ንምግብነት ወይ ድማ ሕማም ንምክልኻል ካብ ዝጠቕሙ ተኽልታት እቶም ቀንዲ እዮም።

እዚ ኣብ እስክሪን እንርእዮ ዘለና ምስሊ ብጣዕሚ ደስ በሃሊ ዉቁብ ሰሓቢ ዝኾነ ቤተ መስተን ፣ቤተ ብልዕን፣ ቤተ ምግብን ዝኾነ ደስ በሃሊ መናፈሻን መዘናግዒን ዘለዎ ዉቁብ ዝኾነ መናፈሻ ቤት ፣ቤተ ምግብን ቤተ መስተን ዘርኢ ምስሊ እዩ።

እዚ ካብቶም አብ መፅሓፍትን ጋዜጣን ዝምደብ ሓደ መፅሓፍ ኾይኑ ንፅባሕ ዝተመልከተ ሰብ ዝብል ናይ ኖስትራዳመስ ትንቢት ዝገልፅ መፅሓፍ ዘርኢ ምስሊ እዩ ።

እዚ ንሪኦ ዘለና ምስሊ ድማ ኣብ ዝተፈላለዩ ቤተ መስተታት ወይ ድማ ቤት መስተን ምግብን ቤት መስተን ብልዕን ዝርከብ ዓይነት ኣልኮላዊ መስተ እንትኾን ብጣዕሚ ካብቶም ኣብ ከበድቲ መስተታት ዝምደብ ዓይነት መስተ ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ካብቶም ኣብ ኢትዮጵያ ዝርከቡ ብሕታውያን ዝኾኑ እንስሳታት ሓደ ኾይኑ ዋልያ ድማ ይበሃል፡፡ እዚ ዓይነት እንስሳ ኣብ ከባቢታት ኣምሓራ እዩ ዝርከብ፡፡

እዚ ንሪኦ ዘለና ምስሊ ድማ ካብቶም መጋየፅታትን መመላክዕታትን ንጥቀመሎም ዝተፈላለዩ ውፅኢታት ናይ ፋብሪካ ዝኾኑ ወይ ድማ ዝተፈላለዩ ካብ ተፈጥሮኣዊ ዝተሰርሑ ዓይነታት መመላክዒ ዘርኢ ምስሊ እዩ፡፡

እዚ እንርኦ ዘለና ምስሊ ድማ ካብቶም ንመዐጀቢ ሙዚቓ ንጥቀመሎም ወይድማ ንመፀባበቂ ሙዚቓ እንጥቀመሎም ሓደ እንትኸውን ብጣዕሚ ደስ ባሃሊ ኣገራሚ ድምፂ ዘለዎ እንትኸውን ክራር ተባሂሉ ድማ ይፅዋዕ።

እዚ እንሪኦ ዘለና ምስሊ ድማ ካብቶም አብ ክልልና ትግራይ ከምኡ እውን አብ ሃገርና ኢትጲያን አብ መዳውውትና ዝኾነት ሃገር ኤርትራን ዝዝውተር ዓይነት ቁኖ እንትኸውን ሽውዓተ አልባሶ ወይ ድማ ሓሙሽት አልባሶ እናተባህለ ዝፍለጥ ዓይነት አስራራሓ ፀጉሪ ዘሪኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ካብቶም ንግድን ምትዕድዳግን ዝምደብ እንትኸዉን ዝተፈላለዩ ዉፅኢታት ሕርሻን ዝተፈላለዩ ዓይነታት እኽልታት ወይ ድማ ንጥረ ነገራት ከምኒ ብዓል ስገም እና ዝተፈላለዩ ቡናታት ዝሸየጠሎም ወይ ድማ ዕድጊት ዝግበረሎም ዘርኢ ምስሊ እዩ።

እዚ አብ ምስሊ እንሪኦ ዘለና ሰብ ብዛዕባ ፀጉሪ ዘርኢ ምስሊ እንትኸውን እዚ ዓይነት ፀጉሪ ድማ አብ ትግራይ ብተደጋጋሚ ዝስራሕ ዓይነት እንትኸውን ጎተና ተባሂሉ ድማ ይፅዋዕ፡፡

እዚ እንርእዮ ዘለና ምሰሊ ድማ ንምግብነት ካብ ዘውዕል ዓይነታት ፀብሒ ሓደ እንትከወን ምስ እንጀራ ወይድማ ምስ ሕንባሻ ጌርካ ክብላዕ ዝክእል ካብ ዝተፈላለዩ ዓልቋይ ተባሂሉ ዝፍለጥ ዘርኢ ዝስራሕ ዓይነት ምግቢ ዘርኢ ምስሊ እዩ።

እዚ ኣብ እስክሪን እንሪኦ ዘለና ምስሊ ካብቶም ዓይነታት መስተ ሓደ ኮይኑ ስሙ ድማ ኣረቂ ይባሃል ማለት እዩ፡፡ ኣልኮል እዩ እዚ ካብቶም ዓይነታት መስተ ኮይኑ ኣልኮላዊ መስተ ኮይኑ ግን ኣረቂ ድማ ይባሃል፡፡

እዚ ንሪኦ ዘለና ምስሊ ድማ ከበሮ ወይ ድማ ነጋሪት ተባሂሉ ዝፅዋዕ እንትኸውን ምስ እምነት ሃይማኖት አርቶዶክስ ወይ ድማ ክርስትና አመንቲ ሃይማኖት አርቶዶክስ ክርስትና ዝአምንሉ ከበሮ ተባሂሉ ዝፀዋዕ አበ ቤተ ክርስታያን ዘግልግል ዓይነት መሳርሒ እዩ፡፡

እዚ ንረኦ ዘለና ምሰሊ ድማ ዝተፋላለያ ክልተ ደቂ ኣንስትዮ ዝተፋላለየ መጋየፂታት ወቂበንን ማዕርገንን ፀቢቐንን ዘርኢ ምስሊ እንትኸዉን ካብ ዝተፋላለዩ ማዕድናት ካብ ወረቂ ዝተሰርሑ መጋየፂታት ካብ ዝተፋላለዩ ተክልታት ጡጥ ዝተሰርሑ መጋየፂታት ከማኒ ጥልፊ ድማ ዘርኢ ምስሊ እዩ፡፡

እዚ ኣብ እስክሪን አንርእዮ ዘለና ምስሊ ካብ ኾውሒ ዝተዋቀሩ ዝተሃነፁ ናይ ተከተልቲ ሃይማኖት ኦርቶዶክስ ቤተ- ክርሰትያን ዝኾኑ ብኣመንቲ ኦርቶዶክስ ሃይማኖት ዝተሰርሑ ህንፃታት ሓደ እዩ ማለተ እዩ። ካብ ኾውሒዝተሰርሐ ቤተ-ክርስትያን።

አዚ ኣብ እስክሪን እንርእዮ ዘለና ምስሊ ብዙሓት ሰባት ዘለዉ ኮይኖም ግን ኣብ ቅድሚት ዘሎ ምስሊ ፀጉሪ ኣሰራርሓ ቅዲ ናይ ፀጉሪ ኣሰራርሓ ቅዲ መብዛሕቲኡ ግዜ ኣብ ከባቢታት ራያ ዝዝዉተር ኣሰራርሓ ናይ ፀጉሪ ቅዲ ዘርእየና ምስሊ እዩ፡፡

እዚ አብ እስክሪን እነሪኣ ዘለና ምስሊ አብ ከባብታት ትግራይ አብ ከባቢ ሽራሮ ዝርከቡ ማሕበረሰብ ኩናማ መጋየፅታት ተጠቂመን ብመስትያት ነቲ መጋየፅትታትን እናረእያ እናስተካከላ ዘሪኢ ምስሊ እዩ፡፡

እዚ እንሪኦ ዘለና ምስሊ ካብቶም መጋየፅታትን መመላኽዕታትን ዝምደቡ ኮይኖም ዝተፈላለዩ ሳሙናታት ንመፅረዪ ሰዉነትና፣ ገፅና ወይ ድማ ንመመላኽዒ ገፅና መጋየፂ ገፅና ዝጠቕሙ ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ኣብ ጥዕና ጣብያ ወይ ድማ ኣብ ዝተፈላለየ ኬላታት ጥዕናታት ዝርከቡ ዝተፈላለዩ ሕሙማን ዝምርመርሉ ቦታ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ዝተፈላለዩ ምስ ሃይማኖት ክርስትና ዝተትሓሓዙ መስቀላት፣ ድርሳናት ዝሽየጠሉ ወይ ድማ ዕድጊት ዝግበረሉ ዘርኢ ምስሊ እንትኸዉን፣ እዞም እንሪኦም ዘለና ዝተፈላለዩ መስቀላታት ድማ መብዛሕቲኡ ግዜ ኣብ ሃይማኖት ኦርቶዶክስ ተደጋጋሚ ዝርኣዩ ወይ ድማ ዝዝውተሩ ነገራት ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ካብቶም ኣብቲ ሕማቕ ክባን ዕፅዋን ወይ ድማ ፀበባ ናይ ትግራይ ንኽወግሕ ዝገበረት ዝተቓለሰት ዓባይ ማሕበራዊት ሓፋሽ ዝኾነት TMH ዝተበሃለት ቴሌቭዥን ዘርኢ ኣርማ እዩ።

እዚ ኣብ ስክሪን እንርእዮ ዘለና ምስሊ ካብቶም ኣብ ተኽልታትን ኣሕምልትን ወይ ድማ ኣትክልትን ፍረታትን ዝምድብ ኮይኑ ስሙ ድማ ወይኒ ይበሃል ማለት እዩ።

እዚ አብ ስክሪነ ንሪኦ ዘለና ምስሊ ብዛዕባን ተፈጥሮ ከባቢ ዝገልፅ ኮይኑ አስደማሚ ዝኾነ ምስሊ አብ ዓይንካ ዝፍጠርን ዝረኣይን ማለት እዩ፡፡ እዚ ከዓ ናይ ሰብ ቅርፅን ናይ አንበሳ ዘለዎ ተፈጥራዊ መስተክር እዩ፡፡ ብጥዓሚ ዘግርም ተፈጥራዊ አከባቢ እዩ ፡፡

ንሪኦ ዘለና ምስሊ ድማ ዝተፈላለየ ንመመላክዕታትን መጋየፅታትን ዝጠቕሙ ኣቑሑት ሒዙ ዘርእየና ምስሊ እዩ፡፡ እኒ እዚኣቶም ድማ ከም እኒ በዓል እርሳስ ኩሕሊ እዩ፡፡ ወይ ድማ ናብ ዓይንኻ ዝግበሩ ዝተፈላለዩ ኩሕልታትን ኣብ ኢድካ ዝግበሩ ዝተፈላለዩ ናይ ፅፍሪ ቀለምን ዘርኢ ምስሊ ወይ ድማ ዝሓዘ ምስሊ ዘርእየና እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ብዙሓት ተምሃሮ ኣብ ወንበሮም ኮፍ ኢሎም እናፅንዑ ኣብ ጠረጴዛ መፅሓፎም ኣቀሚጦም እንፅንዑ ዘሪአና ምስሊ እዩ። ብዙሓት መፅሓፍትን ብዙሓት ተመሃሮን ድማ ኣብ መፅናዕቲ ከም ዝርከቡ የሪአና ።

እዚ አብ እስኪሪን ዝንሪኦ ዘለና ምስሊሓደ ካብ ቶም ካሀናት ወይ ናይ ቤተ ክርስትያን አገልገሊዝኮነ ናይ ቤተ ክርስትያን እናከፈተ ዘርኢ ምስሊ ኮይኑ ብጣዕሚ ደስ በሃሊ ዝኮነ ማዕፆ ካብ ኦም ዝተሰርሐ ማዕፆ ዘለዎ ዘርኢ ምስሊእዩ፡፡

እዚ ንሪኦ ዘለና ምስሊ ድማ ካብቶም ብጣዕሚ ኣክረርቲን ሓያላትን ሰብ ስልጣናት ተባሂሎም ዝፍለጡ ሓደ እንትከዉን እዚ ፍሉጥ ሰብ ድማ ኢሳይያስ ኣፈወርቂ ተባሂሉ ዝፍለጥ መራሒ ናይ ሃገረ ኤርትራ እዩ።

እዚ ኣብ ኣስክሪን ንሪኦ ዘለና ምስሊ ካብቶም መጋየፅታት ዝምደብ ኮይኑ ኣብ ክሳድ ዝግበር ካብ ብሪ ወይ ከዓ ካብ ወርቂ ዝተሰርሐ መጋየፂ ኣብ ክሳድ ዝእሰር እዩ ማለት እዩ።

እዚ ኣብ እስክሪን እንሪኦ ዘለና ምስሊ ካብቶም ኣብ መፅሓፍትን ጋዜጣን ዝምደብ ሓደ ዘመን ብኣለምሰገድ ተስፋይ ዝተብሃለ ደራሲ ዝተፅሓፈ ብዛዕባ ኣይንፋላለ ትብል ንኤርትራ ዝገልፅ መፅሓፍ እዩ።

እዚ እንሪኦ ዘለና ምስሊ ድማ ካብቶም ኣብ መሰረታዊ ኣገልግሎታት ወይ ድማ ኣብ ዝተፈላለዩ ቦታታት ዝርከቡ ሕጊ ኣኽበርቲ ሰባት ናብ ባንኪ ንኽኣትዉ ፍተሻ እናገበርሎም ዘርኢ ምስሊ እዩ።

እዛ ኣብ እስክሪን እንሪኣ ዘለና ምስሊ ጓለ ኣነስተይቲ ፍልጥትን ውሪትን ተጋዳሊትን መራሒትን ጅግና ትግራወይቲ ዝኮነት ኣዜብ መስፉን ዝተባሃለት ፍልጥቲ ካብቶም ወነንቲ ቡዙሓት ሃፍቲ ዘለዋ ጓለ ኣነስተይቲ ሓንቲ ሰበይቲ ክቡር ጠቅላይ ሚኒስትር መለስ ዜናዊ ዝኮነት ዘርኢ ምስሊ እዩ፡፡

እዚ ንሪኦ ዘለና ጎማ ካብቶም ናይ ገዛ ኣቑሑ ሓደ ዝምደብ እንትትኸውን ዝተፈላለዩ ኽፃረዩ ዝግብኦም ነገራት ዘይንደልዮም ነገራት ከውግደልና ዝኽእል ንኣብነት ከም ኣብ ስዋ ንጥቀመሎም ዝተፈላለዩ ብላዕሊ ዝርከቡ ሕርኽርኽ ዝብሉ ኣካላት ንምውጋድ እንጥቀመሉ ዓይነት መሳርሒ እዩ፡፡

እዚ ኣብ እስክሪን እንሪኦ ዘለና ፍሉይ ዝኾነ ብፃዕዳን ብቐይሕን ሕብሪ ዝወቀበ ኣርማ ናይ መለለዪ ድምፂ ወያነ ትግራይ ዝኾነ ቴሌቭዥን ብሮድካስቲንግ መለለዪ እዩ፡፡

እዚ ኣብ እስክሪን ንርኦ ዘለና ምስሊ ድማ ብዛዕባ ዋዕሮታት ትግራይ ወይድማ ናይ ትግራይ መከላከሊ ሓይሊታት ኣክበርቲ ሕጊ ሕጊ ኣክበርቲ ወይድማ ዝኮና ኣካላት ዘርኢ ምስሊ እተን ጀጋኑ ዋዕሮታት ሃሎ ራድዮ ሒዘን እናተናገራን ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ካብቶም መፋለጥታት ወይ ድማ ዝተፈላለዩ ስራሕቲ ንክፍለጠሎም ዝገብርዎ ፃውዒት ዘርኢ ምስሊ እንትኸውን እዚ ዝርአ ዘሎ ናይ ፃውዒት ወይ ድማ መፋለጢ ምልክት ድማ ስራሕቲ ሕትመት ናይ ወዲ ዕቡይ ዝብል መሳርሒ ዘርኢ ምስሊ እዩ፡፡

እዚ አብ እስክሪን እንሪኦ ዘለና ድማ ካብቶም ኣለው ዝበሃሉ ፍሉጣት መስተታት ናይ እትዮጵያ ዝኮኑ ኣብ ባዕላ ኣብ ምድራ ኣብ ማእከል ምድራ ኣብ ከባቢ ኦሮምያ ወለጋ ዝፈሪ ፍርያት ሃገርና ዝኮነ ቡና ብዕጣን ተዓጂቡ ዘርኢ ምስሊ እዩ።

እዚ ኣብዚ እስክሪን ንሪኦ ምስሊ ድማ ዝተፈላለዩ ናይ ገፅ፣ ፀጉሪ ከምኡ ከምኡ ድማ ናይ ሰውነት ዝቕባእ ቅብኣት ካብ ሃብሃብ ዝስራሕ ዓይነት ቅብኣት ዘርኢ ምስሊ እዩ፡፡

እዚ ኣብ ስክሪን ንሪኦ ዘለና ምስሊ ድማ ብዛዕባ ናይ ባህሊ ኢሮብ ዝገልፅ ወይ ድማ ዘብራህርህ ኮይኑ ስዕስዒት ወይ ከዓ ሙዚቃዊ ስልቲ ዘለዎ ናይ ኢሮብ ባህሊ ዘርኢ እዩ፡፡

እዚ ንሪኦ ዘለና ምስሊ ብጣዕሚ ውቕብን ደስ ባሃልን ብዝተፈላለዩ ተፈጥራኣዊ ፅባቐታት ዝሓዘ እንትኸዉን እዚ ኣብ ግቢ ንሪኦ ዘለና ምስሊ ድማ ብዛዕባ ሕርሻን ግብርናን ዝገልፅ እንትኾን ተላሳሊሱ ተዳልዩ ተኽሊ ንኽትከሎ ወይ ድማ ዝራኣቲ ንኽዝራኦ ዝተዳለወ መሬት ዘርኢ ምስሊ እዩ።

እዞም ኣብ ምስሊ ንሪኦም ዘለና ዝተፈላለዩ ሰባት ካብቶም ተዋህዶ ዝክተሎም ወይ ድማ ናይ ቤተ እግዝኣብሔር ኣገልገልቲ ዝኮኑ ባሕታውያን ወይ ከዓ ፈለስቲ ተበህሎም ዝፅውዑ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ካብቶም መኣዲ ፍልጠታት ዝኾኑ ዓበይቲ ኮለጃትን ዩኒቨርስታትን ዝምደብ ሓደ እንትኸውን ካብቶም ኣለዉ ዝበሃሉ ናይ ኢትዮጵያ ተወዳደርቲ ዝኾኑ ዩኒቨርሲቲ ሓደ እንትኸውን ኣርማ ናይ መቐለ ዩኒቨርሲቲ ዘርእየና ምስሊ እዩ፡፡

እዚ እንሪኦ ምስሊ ድማ ካብቶም ባህልታት ትግራይ መግለፂ ዝኾኑ ገዛን መንበርን ዝምደብ ኮይኑ ጎጆ ገዛ ተባሂሉ ዝፍለጥ ካብ ዝተፈላለዩ ሰዓርታት ዝስራሕ ዓይነት መንበሪ እዩ፡፡

እዚ እንሪኦ ዘለና ምስሊ ድማ ብጣዕሚ ዉቅብን ደስ በሃልን ብዛዕባ ተፈጥሮን ከባብን ዝገልፅ ዝተፈላለዩ ሓምለዋይ ወይ ድማ ብቆፅሊ ዝተሸፈሉ ገፀ ምድርን ብደመና ዝተኸበበ መሬትን ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ካብ ወርቂ ዝተሰርሐ መጋየፂ እትኸውን ኣብ ክሳድን ኣብ እዝንን ዝግበር ካብ ዝተፈላለዩ ማዕድናት ዝስራሕ ከም ወርቅን ፣ብሩርን ዝተፈላዩ ናሃሳትን ዝስራሕ ዓይነት መጋየፀፂ ዘርኢ ምሰሊ እዩ፡፡

እዚ አብ እስኪሪነ እንሪኦ ዘለና ምስሊ ካብ ዓምሓም ዝተሰርሐ ሽክና ስዋ ሒዙ ንመስተ ንጥቀመሉ ዝተፈላለዩ ንጥቀመሉ መሳርሒ ሽክና ስዋ ሒዙ እንሪኦሉ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ኣብ መፅሓፍቲ ዝምደብ እንትኸውን ብዛዕባ መንፈሳዊ መፅሓፍቲ ድማ ይገልፅ፡፡ "ሓደኳ ምሳይ ኣይነበረን ጎይታ ቁመለይ ኣበርታዓኒ ካብ ኣፍ ኣንበሳ ውን ኣናግፈኒ"ዝብል ኣብ 2ይ ጢሞቲዎስ ምዕራፍ 4፡16-17 ዝርከብ ኣብ መፅሓፍ ቅዱስ ዘርኢ ምስሊ እዩ፡፡

እዚ እንርእዮ ዘለና ምስሊ ድማ ካብቶም ካብ ንግደን ምትዕድዳግን ዝምደብ ኮይኑ ዝተፈላለዩ ንወዲ ሰብ ዝጠቅሙ ንመጋየፂ፣ ንክዳውንቲ ፃዕዳ ክዳውንቲ ጥልፊ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ብዝተፈላለዩ ሕብሪ ዝተመላክዑ ብጣዕሚ ንዓይንካ ሰሓብቲ ዝኮኑ ጫማታት እንትኾኑ፤ ንወዲሰብ ንምንቅስቃስ ወይ ድማ ካብ ዝተፈላለዩ ሓደጋታት ዘጋጥሙና ንእግርና መከላኸሊ እንጥቀመሉ ዓይነት ጫማ እዩ፡፡

እዞም ኣብ ምስሊ እንሪኦም ዘለና ዝተፈላለዩ ተምሃሮ ሓደ ዓይነት ክዳን ናይ ትምህርቲ ወይ ድማ ናይ ቤት ትምህርቲ ለቢሶም ንመምህሮም እናሰምዑ ወይ ከዓ እናተኸታተሉ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ዝተፈላለያ ዓይነታት ተሽከርከርቲ ንማሕበራዊ ኣገልግሎት ወይ ድማ መሰረተ ልምዓት ዝውዕላ ዝተፈላለያ ናይ ወድሰብ ካብን ናብን መንቀሳቐስቲ ዝኾና ዝተፈላለያ መኻይን ዝእከባሉ ወይ ድማ እናተንቀሳቐሳሉ ዝርከባ ዓይነታት መናሃርያ ተባሂሉ ዝፅዋዕ ቦታ ዘርኢ ምስሊ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ድማ ካብቶም ዓይነታት ናይ ሰውነት መፀባበቒ ወይ ድማ ቆርበትና ንኽልስልስ ዝገብሩ ዝተፈላለዩ ዓይነታት ቅብኣት ዝሓዙ ዓይነት ምስ ህፃውንቲ ዝኸዱ ናይ ህፃውንቲ ወይ ድማ ኣብ ዓበይቲ ተፅእኖ ዝፍፅሙ ዓይነት መሳርሒ ቅብኣት ዘርኢ ምስሊ እዩ፡፡

እዚ ኣብ ምስሊ እንርእዮ ዘለና እንስሳ ካብቶም እንስሳ ዘቤት ዝባህሉ ወይ ድማ ናይ ገዛ እንስሳታት ዝባህሉ ሓደ ኮይኑ ኩርኩር ኢልና ንፅውዖ ብትግርኛ ቋንቋ ናይ እዙይ ኩርኩር እዙይ ካብ ከልቢ ዝተወለደ ኮይኑ ዓሌት ከልቢ ኮይኑ ንእሽተይ ስለዝኮን ንእሽተይ ከልቢ ኩርኩር ተባሂሉ ይፅዋዕ።

እዝ እኒርኦ ዘለና መስሊ ዲማ ካበተነ ፉሉጣት ጋኒታት ኩዖሶ እግር ዝባሃላ ናይ ትግራይ ዝኮነት ዓባይ ኢትዮጲያ ብልፅትኒ ዝኮነትጋኒታ መቀለ ሰባዓ እንደርታ ምዓም ኣምበሳ ዝዉከል ባኒዲራ ወይድማ ኣርማ ዘርእ ምስሊ እዩ፡፡

እዚ አብ እስክሪን እንሪኦ ዘለና ምስሊ አብ ከባቢ ወረዳ ሓውዜን ጉቦታት ገርዓልታን ዝርከብ እንዳ አውነ ዳንኤል ዝበሃል ገዳም ብጣዕሚ ገራምን ውቅብን ዝኮነ እዩ። ካብ ከውሒ ዝተሃነፀ ቤተክርስቲያን ዘርኢና ምስሊ እዩ፡፡

እዙይ እንርእዮ ዘለና ምስሊ ካብቶም ኣብ ትግራይ ዝዝርኡ ናይ ሕርሻን ግብርናን ምህርቲ እንትኮኑ ኣብ ከባቢታት ሑመራ ድማ ይዝውተሩ። ሰሊጥ ድማ ተባሂሎም ይፅውዑ።

እዚ ንሪኦ ዘለና ምስሊ ድማ ኣብ ከተማ ዓዲግራት ዝርከብ ናይ ዩኒቨርስቲ ዓዲግራት ዘርኢ ምስሊ እንትኸውን ብዝተፈላለዪ ቅዲ ኣሰራርሓ ስነ ህንፃ ዝተሰርሐ ብዛዕባ ዓዲግራት ዩኒቨርስቲ ዝገልፅ ስነህንፃ ዘርኢ ምስሊ እዪ ።

እዚ አብ እስክሪን እንሪኦ ዘለና መሳርሒ ሙዚቃ ኮይኑ ካብቶም ዓይነታት ዘመናዊ መሳርሕታት ሙዚቃ ሓደ እዩ። ጊታር ድማ ይበሃል። እዚ ጊታር እዚ ንሙዚቃ እንጥቀመሉ ብጣዕሚ ገራሚ ድምፅን ዘለዎ ዓይነት መሳርሒ ሙዚቃ እዩ።

እዚ ምስሊ ድማ ካብቶም ኣትክልትን ኣሕምልትን ዝምደብ ዓይነት ተኽሊ እንትትከውን ኣብ ከባብታት ትግራይ ድማ ልሙድ ወይ ድማ ናይ ክረምቲ ምግቢ ኾይኑ ዘገልግል እንትኾን ሓምሊ ተባሂሉ ድማ ይፅዋዕ፡፡ ዝተፈላለዩ ሕማማት ድማ ይካላኸል፡፡

እዚ እንሪኦ ዘለና ምስሊ ካብቶም ኣብ ንግድን ምትዕድዳግን ዝምደብ ሓደ ኮይኑ ድንኳን ተባሂሉ ዝፍለጥ ዝተፈላለዩ ጫማታት ወይ ድማ ሻባቶታት ዝሓዘ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ካብቶም ኣብ ማሕበራዊ ሓፋሻት እናተወግዐሎም ዝቐነዩ ዜናታት እንትኸዉን ብዛዕባ ፅንተት ዝተበተነ ህዝቢ ዞባ ምዕራብ ደው ንኽብል እናተገብረ ዝነበረ ሰላማዊ ሰልፊ ዘርኢ ምስሊ እዩ።

እዚ ኣብ ምስሊ እንሪኦ ዘለና ፎቶ ድማ ብዛዕባ ናይ ሃፀይ የውሃንስ ኣብ ኣክሱም ዝርከብ ኤርፖርት ዘርኢ ምስሊ እንትከውን ካብን ናብን ዝተፈላለዩ ጉዕዞታት ንምግባር ንጥቀመሉ ዘርኢ ምስሊ እዩ።

እዞም ኣብ ምስሊ እንሪኦም ዘለና ዝተፈላለዩ ንዕድጊት ወይ ድማ ንምግብነት ዘግልግሉ ዓይነታት ኣትክልቲ ዘርኢ ምስሊ እንትኸውን ከም እኒ በዓል ካሮትን ድንሽን ድማ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ካብቶም ተፈጥሮን አከባቢታትን ዝገልፅ ምስሊ እንትኸውን፤ ዝተፈላለዩ ናይ ማሕበረ ሰብ መንበሪ ገዛታትን ዝተፈላለዩ ናይ ሕርሻ ቦታታትን ንዓይንኻ ሰሓብቲ ዝተፈላለዩ ተኽልታትን ዝተፈላለዩ ከበሳታትን ዝሓዘ ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ድማ ካብቶም ጥበብን ባህልታትን ዝኾኑ ናይ ህዝብታት ኢትዮጵያን ኤርትራን ቀንዲ ድማ ኣብ ትግራይ ዝርአ ጎሊሁ ዝርአ ንዝተፈላለዩ ከም ማይ ንስዋ ንተፈላለዩ ነገራት መቐመጢ ዝጠቅም ንፈሰስቲ ነገራት ዋላ ንእኽሊ መቐመጢ ዝጠቅም ዕትሮ ተባሂሉ ዝፍለጥ መሳርሒ ዘርኢ ምስሊ እዩ፡፡

እዚ እንርእዩ ዘለና ምስሊ ድማ ካብቶም መሰረታዊ ግልጋሎታት ዝዋሃበሎም ኣብ ቤት ትምህርቲ ዝርከቡ ወንበራት ወይድማ ዝተፈላለዩ ንተማሃሮን ንመምህራን ዘገልግሉ ዓይነት መሳርሒታት ኣቁሑ ተሰባቢሮምን ዓንዮም ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ዝተፈላለዩ ካህናትን ዝተፈላለዩ ሕብረተሰባትን ንፁሃት ዜጋታት ኮፍ ኢሎም ብሓደ ስለ ማሕበረሰብ እናዕለሉን ዝተፈላለየ መስተታት ስዋ እናሰተዩን ዘርኢ ምስሊ ዘርኤና እዩ፡፡

እዚ እንሪኦ ዘለና ምስሊ ድማ ካብቶም መስራታዊ ግልጋሎታት ዝወሃበሉ ሓደ ዝምደብ ኾይኑ ቤት ትምህርቲ ተባሂሉ ዝፅዋዕ እንትኾውን ዝተፈላለዩ ተማሃሮ አብ ወንበር ኮፍ ኢሎም እንዳፃሕፍ ዘሪኢ ምስሊ እዩ፡፡

እዛ ምስሊ ካብቶም ጥበብን ባህልን ህዝቢ ትግራይ መግለፂ ዝኾኑ ሓደ እንትትከውን እዚ ድማ መኾስተር ተባሂሉ ይፍለጥ፡፡ እዚ ዝተፈላለዩ ጥቅምታት ዘለዎ እንትኸውን ካብ ናይ ሳዕሪ ውፅኢታትን ላኻ ዝተባህለ ወይ ድማ እድኒ ተባሂሉ ዝስራሕ ዓይነት ናይ ገዛ መፅረዪ ዝጠቅም ዘርኢ ምስሊ እዩ፡፡

እዚ እንሪኦ ምስሊ ድማ ሓንቲ ጓል ኣነስተይቲ እና ጤሊ ወይ ድማ ወጠጦ ተባሂሉ ዝፅዋዕ ካብቶም ናይ እንስሳ ዝምደብ ናይ ገዛ እንስሳ እንትኸውን ንምግብነት ዝውዕል ቆፅሊ እናሃበቶ ዘርኢ ምስሊ እዩ፡፡

እዚ ንርኦ ዘለና ምስሊ ድማ ካብቶም ሳሓብትን ምልኩዓትን ኣእምሮካ ዝሕዱሱን ስነልቦናካ ዘብርሁን ብጣዕሚ ሳሓብትን ምልኩዓትን ዝኮኑ ዓይነት ዕፅዋት ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ናይ ፍቅሪ ስድራቤት ዝገልፅ ኩሎም ህፃን ሰበይቲ ኣቦ ኩሎም ተሓጉሶም እናስሓቁ ብዝተፈላለዩ ነገራት ሽብርቆም ደስታ ዝንበበሉ ኩነታት ዘዕዝብ ምስሊ እዩ ዘሎ ።

እዚ እንሪኦ ዘለና ምስሊ ድማ ኣብ ከባቢ ከተማ ኣክሱም ዝርከብ ወይድማ ኣብ ውሽጢ ኣክሱም ዩኒቨርሲቲ ዝርከብ መዝናነዪ ቦታ እንትትኸውን ከም መሐደሲ ኣእምሮ ወይድማ ንምዝንናይ ንጥቀመሉ ቦታ ዘርኢ ምስሊ እዩ::

እዚ ንሪኦ ዘለና ምስሊ ድማ ካብቶም ጥበብን ባህልን ህዝቢ ትግራይ ዝገልፁ ካብ ዝተፈላለዩ ተኽልታት ወይ ድማ ላኻ ተባሂሉ ዝፅዋዕ ዝስርሑ ዓይነታት ስፈታት ወይ ድማ ዝተፈላለዩ ከምኒ በዓል ጎፍላ፣ መሶብ ና ዝተፈላለዩ ዓይነታት ስፈታት መኾምቢያታት ዝረአዩ ናይ ባህልና መግለፂ ዘርእየሉ ምስሊ እዩ፡፡

እዚ አብ እስኪሪን እንሪኦ ዘለና ምስሊ ብዛዕባ ሓንቲ ተወዳዳሪት ብሽክሌታ ቃለ መቀይቅ እናተገበረላ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ኣብ ኢትዮጲያ ወይ ድማ ትግራይ ዝዝውተሩ ዓይነታት ጫማ እንትከውን ነፀላ ጫማ ወይ ድማ ሽባቶ ወይ ከዓ ናይ እግሪ ጫማ ተባሂሎም ዝፅውዑ ዓይነታት ጫማ እዮም ።

ንሪኦ ዘለና ምስሊ ካብቶም መሳርሒታት ሙዚቓ ወይ ድማ ሙዚቓ ጥዑም ቓና ንክህልዎ ዝገብር ዓይነት መሳርሒ ሙዚቃ እንትከዉን ፒያኖ ተባሂሉ ድማ ይፅዋዕ ።

እዚ እንሪኦ ዘለና ምስሊ ኣብቶም መፅሓፍቲ ጋዜጣታትን ዝምደብ ዓይነት መፅሓፍቲ እንትኸውን፤ ንክልቴና እባ ተመርፆ ዝብል ርእሲ ዝሓዘት ፍቅራዊት ልበ፟፟ወለድ ዛንታ እትገልፅ ብፀጋብርሃን ጎይቶኦም ዝተገለፀት መፅሓፍ ዘርኢ ምስሊ እዩ፡፡

እዚ ኣብ ስክሪን ንሪኦ ዘለና ምስሊ ድማ ዝተፈላለዩ መሰረታዊ ግልጋሎታት ንወዲ ሰብ ጠቐምቲ ዝኾኑ ዝተፈላለዩ ፋብሪካታትን መሳርሕታትን ዘርኢ ምስሊ እዩ፡፡ እዚ ድማ ብጣዕሚ ደስ ዝብልን ንዓይንኻ ዝመልእን ዝተፈላለዩ ከምርት ዝኽእል ብጣዕሚ ሰፊሕ ዝኾነ ናይ ስራሕቲ ልምዓት መሰረተ ኣገልግሎት ወሳኒ ዝኮነ ነገር ንምዃኑ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ብኣመንቲ ወይ ድማ ተኸተልቲ ወይ ከዓ ሰዓብቲ ሃይማኖት ኦርቶዶክስ ተዋህዶ ዝእመነሉ ዓይነት ሃይማኖት ዝዝውተር ወይ ድማ ብተደጋጋሚ ዝስራሕ ናይ መፅሓፍ ቅዱስ ንባብ ወይ ድማ ቅዱሳት መፅሓፍቲ ዝንበበሉን ሰዓብቲ ድማ ዝሰምዑሉን ሜላ ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ዝተፈላለዩ ዕዲግታት ዝካየደሉን ድኳናትን ዝሓዘን ዝተፈላለዩ ናይ ጎሚስታ ናይ መኪና መሳርሒ ስራሕታት ዝሓዘ ናይ ስራሕ ቦታ ዘርኤና ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ዝተፈላለዩ ናይ ማሽናት ንመስርሒ ህንፃ ዝጠቅሙ መሳርሕታት ዘርእን ከመይ ዓይነት ኣቀራርፃ ህንፃ ወይ ከዓ ኣርክቴክቸር ከምዘሎን ዘርኢ ምስሊ እዩ ።

እዚ ኣብ እስክሪን እንርኦ ዘለና ምስሊ ድማ ካብቶም ውፂኢት ወይድማ ፍርያት ክልልና ዝኮነ ፋብሪካ ራያ ቢራ ናይ ቢራ ፋብሪካ ዝተመረተ ወይድማ ዝተሰረሐ ዓይነት መስተ ዘርኢ ምስሊ እዩ። ራያ ቢራ ድማ ይባሃል።

እዛ ኣብ እስክሪን እንሪኣ ዘለና ምስሊ ካብተን ዓይነታት ተሽከርከርቲ ትራንስፖርት ወይከዓ መጓዓዚ ዝጠቅማ ተሽከርከርቲ ሓንቲ እያ። እዚኣ ድማ ፓትሮል ትባሃል መብዛሕትኡ ግዜ እዘን ከምዚአን ዓይነታት ፓትሮላት ናይ ጃፓን ስራሕቲ ኮይነን ትዮታ ዝባሃል ፋብሪካ ዝተሰርሓ ኮይነን ንወተሃደራዊ ኣመራሓሕታት ዝኾኑ ዝጥቀሙለን እየን መብዛሕትኡ ግዜ ማለት እዩ።

እዚ ንሪኦ ዘለና ምስሊ ካብቶም ኣብ ናይ ገዛን ቢሮን ኣለዉ ዝበሃሉ ኣቕላታት ዝምደብ ወይ ድማ ሓደ እንትኸውን መብዛሕትኡ ግዜ ድማ ደቂ ኣንስትዮ ዝተፈላለዩ መመላኽዕታት ወይ ድማ መፀባበቕታት ዘቕምጣሉ ወይ ድማ ገፀንን ዝተፈላለዩ ኣካላት ሰውነተንን ዝርእያሉ መስትያት ዘለዎ ጣውላ ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ዝተፈላለዩ ናይ ዱር እና ምዕባለ ዘለዎም ብመስመር ዝተተኸሉ ናይ ሕርሻ ዉፅኢታት ዝኾኑ ዝተፈላለዩ ልምዓታት ኣሕምልትን ተኽልታትን ዝሓዘ ምስሊ ወይ ድማ ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ሰብ እናተጓዓዘ አብ ቅድሚኡ ድማ ስራሕቲ ውፅኢት ዕንፀይቲ ዝተፈላለዩ ከምኒ ዓራት ፣ ጠረጼዛ ፣ጣውላ ዝተፈላለዩ ናይ ኮሪደራት መቐመጢ ዝኣመሰሉ ዘርኢ ምስሊ እዩ፡፡

እቲ ንሪኦ ዘለና ድማ ዝተፈላለየ ሰዓብቲ ሃይማኖት ኦርቶዶክስ ተዋህዶ ወይ ድማ ሃይማኖት ክርስትና ዝተፈላለዩ ዓይነታት ብነፀላ ወይ ድማ ፃዕዳ መንፀባረቕቲ ነፀላታት ክዳናት ተኸዲኖም ኣብ ከባቢ ጥንታዊ ቤተ ክርስቲያን ፅዮን ኣኽሱም ዝርከብ ቤተ ክርስቲያን እምነቶም ወይ ድማ ፀሎቶም እናቕረቡ ዘርኢ ምስሊ እዩ፡፡

እዛ ንሪኣ ዘለና ምስሊ ድማ ካብቶም ተሽከርከርቲ መኪናታት ትምደብ ሓንቲ ኮይና ናይ ገዛ መኪና እያ ድማ፡፡ ዝተፈላለዩ ናይ ስድራ ቤትካ ኣካላት ንኽተመላልሰላ ካብን ናብን ተገልግል ዓይነት መኪና እያ፡፡

እዚ እንሪኦ ዘለና ምስሊ ድማ ካብ ዝተፈላለዩ ዓይነታት ዝራእቲ ንኣብነት ካብ ዳጉሻ ወይ ድማ ካብ መሸላ ወይ ድማ ካብ ምሸባሕሪ ዝስራሕ ተሰንኪቱ ፣ተቖራሪሱ ናብ ዝተፈላለዩ ጌሶታትን ቡቕልታትን ዘለው ንስዋ ተሓዊሱ ወይ ድማ ንባህላዊ መስተ ዝዉዕል ዓይነት እኽሊ ዘርኢ ምስሊ እዩ።

እዚ እንሪኦ ምስሊ ድማ ብዝተፈላለዩ መማላኽዕታት ንዓይንካ ዝስሕቡን ዉቁባትን መመላክዒ ዝተሰርሐ እንትኸዉን እዚ ድማ ንቤት ምግብን መስተን ዘገልግል እዩ። ወይ ድማ ዝርከበሉ ቦታ ዘርኢ ምስሊ እዩ።

እዚ ኣብ እስክሪን እንሪኦ ዘለና ምስሊ ካብቶም እንስሳ ናይ በረኻ ወይ ድማ እንስሳ ዘገዳም ተባሂሎም ዝፍለጡ ኣብ ሰማይ እናበረረ ዝኸድ ዓይነት እንስሳ ኮይኑ ሽላ ተባሂሉ ድማ ይፍለጥ። እዚ ዝምገቦም ምግብታት እዉን ከምኒ በዓል ናይ ደርሆ ዉፅኢታት ዝኾኑ ጫቚት ዝተፈላለዩ ነገራት ዝበልዕ ዓይነት እንስሳ እዩ። እዚ ድማ ሽላ ተባሂሉ ይፍለጥ። እዚ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድም ካብቶም ጥበባት ናይ ትግራይ ወይ ድማ ባህልታት ናይ ትግራይ ክገልፅ ዝኽእል ወይ ድማ ዝገልፅ ዓይነታት ምግቢ እንትከውን ጥሕሎ ተባሂሉ ድማ ይፅዋዕ ኣብ ከባብታት ዓዲ ግራት ድማ ይዝውተር።

እዚ እንሪኦ ዘለና ምሰሊ ድማ ክንደየናይ ዝአክል ባህጊ ሰላም ከምዘለዎ ፤ ናይ ህዝቢ ትግራይ ዘረድእ ካብ ነባራት ዓበይቲ ሰባት መግለፂ እናተውሃበ ዘርኢ ዜና እዩ፡፡

እዚ እንርእዮ ዘለና ምስሊ ድማ ቤት ምግብን መስተን ዝከውን ኮይኑ ኣብ ውሽጢ ድማ ዝተፈላለዩ ስነ-ቅርፂ ወይድማ ስነ-ህንፀታት ዝተፈላለዩ ታሪካት ዝሓዘን ዘርኢን ምስሊ አንትከወን ሓንቲ ጓል ኣንስተይቲ ድማ ብባህላዊ ክዳን ተዓጂባ ጥልፊ ለቢሳ እንደተንቀሳቀሰት ዘርኢ ምስሊ እዩ።

እዚ ኣብ እስክሪን እንሪኦ ዘለና ምስሊ መዝናነይ ቦታ ኮይኑ ካብቶም መዝናነይ ቦታ ሓደ ዝኮኑ ዝተፈላለዩ ስድራ ክኮኑ ይክእሉ፤ ካብ ደገ ዝመፁ ክኮኑ ይክእሉ በቃ ዝዝናነይሉ ኣእምርኦም ነፃ ዝገብርሉ ቦታ እዩ ማለት እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ድማ ብዛዕባ ናይ ባንዴራ ወይ ከዓ ኣርማ ናይ ስሑል ሽረ ተፃወቲ ኩዕሾ እግሪ ዘርኢ ምስሊ ባንዴራ እዩ። እዚ ኣብ ከባብታት ሽረ ወይ ድማ ከተማ ሽረ ዝተፈጠረ ፍሉይ ብብጫን ቆፅለዋይ ሕብርን ዝመዕረገ ዓይነት ባንዴራ እዩ። እዚ ምስሊ ድማ የሪአና ።

እዚ ኣብ እስክሪን ንሪኦ ዘለና ዘመናዊ መሳርሒ ናይ ገዛ ኣቑሑ ኮይኑ እዚ ንጥቀመሉ ድማ ካብ ናይ እንስሳ ዘቤት ውፅኢት ናይ ደርሆ ዝኾነ እንቊላሊሕ ንምፍታግ ወይ ከዓ ንምብፅባፅ ንጥቀመሉ ዓይነት መሳርሒ እዩ፡፡ ኣቑሑ ናይ ገዛ እዩ ዘርኢ ምስሊ እዩ፡፡

እንሪኦም ዘለና ኣብ ምስሊ ዝተፈላለዩ ሰባት፣ ካህናት ወይ ድማ ኣቅሽቲ ተባሂሎም ዝፅዉዑ ኮይኖም ካብቶም ኣመንቲ ኦርቶዶክስ ተዋህዶ ተቐባልነት ዘለዎም ሓለፍቲ ናይ ቤተክርስትያን ወይ ድማ ቤተ እግዚኣብሄር ዘገልግሉ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ዝተፈላለዩ ንግድን ምትዕድዳግን ንጥቀመሉ ወይ ድማ ዝተፈላለዩ ሸቐጣት ወይ ክዓ ዕዳጋታት ዝካየደሉ ቦታ እንትኸዉን ከም ባህላዉን ዘመናዉን ጥልፍታት ዝሽየጠሉ ቦታ ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ገራሚ ዝኾነ ሆቴል ቤት ምግብን መስተን ኮይኑ ብውቁብ ሰሓቢ፣ ደስ በሃሊ ብጣዕሚ ንዓይንኻን ልቦናኻን ዝመልእ፣ ልብኻ ዘረስርስ ደስ በሃሊ ዝኾነ፣ ኩሉ ነገሩ ፅሬቱ ዝተማልአ ዓይነት ቤት መስተን ምግብን ሆቴል ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ካብቶም ኣመንቲ ሃይማኖት ኦርቶዶክስ ተዋህዶ ዝግበር ናይ ስርዓተ ጥምቀት ወይ ድማ ክርስትና ዘርኢ ምስሊ እንትኸውን ዝተፈላለዩ ካህናትን ዝተፈላለዩ ሰባትን ተኣኪቦም ኣብ ውሽጢ ቤተክርስትያን ድማ ዘርኢ ምስሊ እዩ።

እዚ እንርእዮ ዘለና ምስሊ ድማ ካብቶም ናይ ዓይነታት ኣሰራርሓ ፀጉሪ ዘርኢ እንትከዉን እዚ ድማ ሸዉዓተ ኣልባሶ ተባሂሉ ዝፍለጥ ኣብ ከባቢታት ኤርትርን ትግራይን ዝዝዉተር ዓይነት ቁኖ እዩ፡፡

እዚ እንሪኦ ዘለና ምስሊ ድማ መብዛሕቲኡ ጊዜ ኣብ ከባብታት ራያን ኩናማን ዝዝውተር ዓይነት መጋየፂ እንትኸውን ዝተፈላለዩ ኣብ እዝኒ፣ ኣብ ክሳድ ወይ ድማ ኣብ ኢድ ወይ ከዓ ኣብ እግሪ ኽግበሩ ዝኽእሉ መጋየፅታት ዘርኢ ምስሊ እዩ፡፡

እዚ ንርኦ ዘለና ምስእሊ ብዛዕባ ስነ ህንፃ ወይ ድማ ኣስራርሓ ህንፃ ዝገልፅ ኮይኑእዚ ተሰርሑ ዘሎ ዓይነት ህንፃ ድማ ብህዝቢ ኣመንቲ ኣርቶደክስ ተዋህዶ ዝስራሕ ዓይነት ቤተ ክርስትያን ወይ ድማ ህንፃ ዘርኢ ምስሊ እዩ።

እዛ አብ ምስሊ እንሪአ ዘለና ናይ በረኻ እንስሳ ካብተን ዓይነታት ዒፍ ትምደብ ኮይና ወይ ድማ ካብተን ዓይነታት ዒፍ ሓንቲ ኮይና ዋሪ ተባሂላ ትፍለጥ ብሰማያዊ ሕብሪ ዝደመቐትን ተብለጭልጭን ዓይነት ዒፍ ወይ ድማ ናይ በረኻ እንስሳ ዘሪኢ ምስሊ እዩ፡፡

እዛ ኣብ ምስሊ እንሪኣ ዘለና ድማ ካብተን መሰረታዊ ኣገልግሎት ዝህባ ሓንቲ እትትኸውን ካብተን ዓበይቲ ተሽከርከርቲ ድማ ትምደብ። እዛ እንሪኣ ዘለና ምስሊ ወይ ድማ ሰላም ባስ ተባሂላ እትፅዋዕ ዓይነት ተሽከርካሪት እንትትኸውን ካብን ናብን ናብ ርሑቕ ጉዕዞ እተጓዕዝ ወይ ድማ እትወስድ ተሽከርካሪት ምስሊ እዩ።

እዚ ኣብ እስክሪን ንርእዮ ዘለና ምስሊ ናይ ገዛ ወይከዓ ናይ ቢሮ ኣቁሑ ኮይኖም እዚኦም ዝስረሐሉ ቦታ እዩ ማለት እዩ። እዚ ከዓ መሳርሒ ጣውላታት እዩ ማለት እዩ መሳርሒ ጣውላታት ወይከዓ ፈርኒቸር እንብሎ ዝተፈላለዩ ኣቁሑ ዝተፈላለዩ ተክልታት ተጠቂምካ ንገዛ መሳርሕታት ወይከዓ ናብ ቢሮ እንጥቀመሎም መሳርሕታት እዮም ማለት እዩ።

እዚ ኣብ እስክሪን ንርኦ ዘለና ምስሊ ብዛዕባ ሕርሻን ክብርናን ዝገልፅ ኮይኑ ኣብቲ ሕርሻ ሰብኣይ ዘለው ሕርሻ ንርኦም ዘለና ብዙሓት ዝተፈላለዩ ዓይነት ተክልታት ከም ሰላጣ ጎመን ብዛዕባ ሕርሻን ግብርናን ይገልፁ ኣለዉ።

እዚ እንሪኦ ዘለና ምስሊ ድማ ካብቶም ጥበብን ባህሊታትን ህዝቢ ትግራይ ዝገልፅ ሓደ እንትትኸውን፤ እዚ ዓይነት አሰራርሓ ህንፃ ወይ ድማ ልምዲ ጥበብ ናይ አሰራርሓ ህንፃ ዘርኢ ምስሊ እዩ፡፡

እዚ ኣብ ታሪኽ ወለድና ብጣዕሚ ገራምን ቡዙሕ ውዕታት ዘለዎን ሳእኒ ወይ ድማ ሃራምበ ተባሂሉ ዝፅዋዕ ጫማ ካብ ቀደም ኣትሒዙ ብወለድና ብጥንታዉያን ወለድናን ሕጂ እዉን ዘሎን ዘእትዉዎ ዘለዉን ገራሚ ዝኾነ ጫማ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ጥበብን ባህልታትን መግለፂ ህዝቢ ትግራይ ዝኾኑ ብደቂ ኣነስትዮ ዝኽደን ጥልፊ ተባሂሉ ዝፍለጥ ኣብ ቅነታት ኣሸንዳን ዝተፈላለዩ ኩስምታት ወይ ድማ በዓላት ወይ ድማ ኣብ ሙስታት ዝኽደን ዓይነት ክዳን እንትኸውን እዚ ድማ የርኤና እዚ ምስሊ እዚ፡፡

እዚ ኣብ እስክሪን እንሪኦ ዘለና ምስሊ በባዕሉ ወይ ድማ ካብቶም መሰረታዊ ግልጋሎት ዝፍፀመሎም ሓደ ኮይኑ ፖስታ ቤት ማለት። ፖስታ ቤት ዝፈላለዩ ፅሑፋት ብፖስታ መልክዕ ተፃሒፎም ካብ ዝኮነ ዓዲ ናብ ዝኮነ ዓዲ ዝለኣክሉ ማለት እዩ፡፡

እዚ ምስሊ ብረድስቲ ዝበሃል ኮይኑ ንፀብሒ መስርሒ ንጥቀመሉ ዓቀሓ ገዛ እዩ።

እዚ ንሪኦ ዘለና ምስሊ ድማ ካብቶም ንግድን ዕድጊታትን ዝግበረሎም ናይ ስራሕ ቦታ እንትትኸውን ዝተፈላለዩ ንወዲ ሰብ ዝጠቕሙ ዕድጊት ዝፍፀመሎም ዘማልአ ወይ ድማ ዘካተተ እንትኸውን ኣብዚ ምስሊ ንሪኦ ዘለና ድማ ዝተፈላለዩ ንመስተታት መሳርሒ ዝጠቕሙ ጌሶታት ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ብዛዕባ ተፈጥሮን ኣከባብን ዝገልፅ ኮይኑ ደስ በሃሊ ከም ፀሓይ በርቂ ነገር ኮይኑ ብዝተፈላለዩ ከበሳታቱን ሓጓፍ ሽንጥሮኡን ዝተኸበበ ከተማ እና ተፈጥሮ ተድንቐሉን ገራሚ ቦታ እዩ እኒኦ ማለት እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ምስ ሃይማኖት ኦርተዶክስ ተዋህዶ ዝተታሓዙ ወይ ድማ ሃይማኖት ኦርተዶክስ ተዋህዶ ዝጥቀምሎም መስቀላት ኣብ ቤተክርስትያን ዝርከቦ እዮም።

እዚ እንሪኦ ዘለና ምስሊ ድማ ዝተፈላለዩ ሰባት አብ ቤተ ምግቢን መስተን ከፍ ኢሎም እዚ ናይ ቤተ ምግቢን መስተን ሰራሕተኛ ዝኮነት ጓል አንስተይቲ ድማ እንታይ ከምዝደልዩ መፂያ እናጠየቀቶም ዘርኢ ምስሊ እዩ፡፡

እዞም እንሪኦም ዘለና ምስሊ ድማ ካብቶም ኣብ ገጠራት ክልል ትግራይ ዝርከቡ ዓይነታት ኣሰራርሓ ገዛ እንትትኸዉን እዚኦም ድማ ንመንበሪ ዝጠቕሙ ጎጂ ወይ ድማ ሰቐላ ካብ ብሳዕሪ ዝተሰርሐ ገዛ ተባሂሎም ይፍለጡ።

እዚ ኣብ እስክሪን ንሪኦ ዘለና ምስሊ ድማ ካብቶም ኣብ ገዛን ኣብ ዝተፈላለዩ ናይ ስራሕ ቦታትን ዝቅመጡ ናይ ገዛ ኣቁሑ ኮይኖም ሶፋ ተባሂሎም ዝቅመጡ ውይ ድማ ዝጥቀሱ ዓይነታት ንብረት እዩም ዘርኢ ምስሊ እዩ ድማ።

እዚ ኣብ እስክሪን ንሪኦ ዘለና ደራፊ ወይ ድማ ከያኒ ዲጄ ኣሹ ተባሂሉ ዝፍለጥ ናይ ትግርኛ ኣቀንቃኒ ሙዚቀኛ ፍሉጥን ናይ ሕዚ ትውልዲ ዝኾነ ተፈላጢ ሙዚቀኛ ዲጄ ኣሹ ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ስምሊ ካብቶም ናይ ገዛ ኣቁሑት ዝምደብ ኮይኑ ዝተፈላለዩ ንወዲ ሰብ ዝጠቅሙ ንምግብነት ንመስተነት ዝጠቅሙ ነገራት እነቅምጠሉ ማለት እዩ፡፡ ማይ ክንሰትየሉ ንክእል ዝተፈላለዩ ክንሰርሐሉ እንክእል ኢድና ማይ እውን ክንሕፀበሉ ክንጥቀመሉ ንክእል ማለት እዩ፡፡

እዚ እንሪኦ ዘለና ምስሊ ካብቶም ብሃይማኖት አርቶዶክስ ተዋህዶ ዝእመነላ አዴና ድንግል ቅድስት ማርያም አዶ ጉይታና መድሓኒትና እየሱስ ክርስቶስ ዘርኢ ምስሊ እዩ።

እዚ ኣብ እስክሪን እንርእዮ ዘለና ካብቶም ናይ ፖለቲካዊ ውድባት ሓንቲ ዝኾነት ኣብ ክልል ትግራይ እትርከብ ሳልሳይ ወያነ ዝተባሃለት ወድብ ናታ መለለይ ኣርማ እዩ።

እዚ ኣብ እስክሪን ንሪኦ ዘለና ዝተፈላለዩ ንዕድጊታት፣ ንዝዕደጉ፣ ዝሽወጡ ተኽልታት ንምግብነት ዘቋቑሙ ምስ ምግቢ ተሰሪሖም ክብልዑ ዝኽእሉ ምግብታት ፣ ተኽልታት ዘሪኤና ምስሊ እዩ፡፡

እዛ ኣብ እስክርን ንርኣ ዘለና ናይ በረካ እንስሳ መልከዓ ሕብራ ደስ በሃልት ዝኮነት ካብዘን ነብሳት ዝባሃላ እንስሳ ትምደብ ኮይና ፅንብላልዕ ትበሃል ውቅብቲ ናይ በረካ እንስሳ እያ።

እዚ ንሪኦ ዘለና ምስሊ ድማ ዝተፈላለዩ ሶፍቲ ተባሂሎም ዝፅውዑ ዝተፈላለዩ ንመፅረዪ ኣፍንጫና፣ ኣፍና ወይ ድማ ዝተፈላለዩ ንፅሬት ዝጠቕሙ ዓይነታት ሶፍቲ ዝሓዘ ናይ ኣቑሑ መሸጢ ዘርኢ ምስሊ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ኣብ ዝተፈላለዩ ሱፐር ማርኬት ዝርከቡ ናይ ሱፐር ማርኬት ኣቑሑ ከም እኒ ቸኮሌት፣ ዝተፈላለዩ ብስኩትታትን፣ ዝተፈላለዩ ቸኮሌታትን፣ ዝተፈላለዩ ክሬማትን ዝሓዘ ዘርእየና ምስሊ እዩ፡፡

አብዚ እስክሪን ዘላ ምስሊ ገራሚትን ውቅብትን ብጣዕሚ ሳሓቢት ዝኾነት ብፀሊምን ፃዕዳ ሕብሪ ማዕሪጋ አብ ኦም ተሰቂላ ናይ በረካ እንስሳ ዝኾነት ዘርኢና ምስሊ እዩ፡፡

እዚ ኣብ እስክሪን እንርኦ ዘለና ምስሊ ዝተፈላለዩ ተጠቅሊሎም ዝተቆራረሱ እንጀራታት ተደራሪቦም ተቀሚጦም ንምግብነት ዝውዕሉ እንጀራታት ዘሪአና ምስሊ እዩ።

እዚ እንሪኦ ዘለና ምሰሊ ድማ ዝተፈላለዩ መፀባበቂ ናይ ገዛ ወይ ድማ አብ ገዛ እንጥቀመሎም ውፅኢት ናይ ጥበብን ባህሊን እንትኸውን፤ ብዛዕባ ጥበብን ባህሊን ዝገልፅ እዩ ድማ።

እዚ እንርእዮ ዘለና ምስሊ ድማ ኣብ ዝተፈላለዩ መሰረታዊ ግልጋሎታት ዝወሃበሎም ዝተፈላለዩ ዕድጊት ዝፍፀመሎምን ዝተፈላለዩ ኣቅሑ ዝርከብሎም ንናይ ገዛ ኣቁሑ ናይ ደገ ኣቁሑ ዝተፈላለዩ ንጥቀመሎም ዓይነታት ኣቁሑ ዝሽየጠሉን ዕድጊት ዝፍፀመሉን ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ካብቶም ኣብ ጥበባትን ባህልታትን ናይ ትግራይ ዝኾኑ ወይ ድማ ዝገልፁ ሓደ ኮይኑ ኣብ ከባቢ ሸራሮ ዝርከቡ ኩናማ ናቶም መግለፂ ባህሊ እዩ።

እንርእዮ ዘለና ምስሊ ድማ ክልተ ኣንስቲ ካብቶም ኣብ ሕርሻን ግብርናን ዝምደቡ ዓይነት ተክልታት ማንጎ እናፍረያ ወይ ድማ እናኮስኮሳ ዘሪኢ ዓይነት ምስሊ እዩ ዘሎ።

እዚ እንሪኦ ዘለና ምስሊ ድማ ብዛዕባ ናይ ህላወ ኩነታት ትግራይ ዝገልፅ ዜና እንትኸውን፤ አብ ዝሓለፈ ሰሙን አብ ዝተገበረ ርክብ ናይ ዝተፈላለያ ናይ ወፃእ ሃገራት አምበሳደራት ዝመፃ ናብ ኢትዮጵያ ምስ አመራርሓ ናይ ትግራይ ጌታቸው ረዳ እናተዘራረባ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ካብቶም ተኸተልቲ ሃይማኖት ኦርቶዶክስ ተዋህዶ ዝእመነሎም ባሕታውያን ተባሂሎም ዝፅውዑ ሰባት ሓደ እንትኸውን ዝተፈላለዩ ስብከታት እናተነገሩ እቲ ሰብ ድማ እናተመልከቶም ዘርኢ ምስሊ እዩ፡፡

ኣብ እስክሪን እንሪኦ ዘለና ምስሊ ኣብ ከባቢ መእተዊ በሪ ከተማ ኣክሱም ዝርከብ ዩኒቨርስቲ ኣክሱም ኮይኑ ዝተፈላለዩ ሓደሽቲ ተማሃሮ ምልክታ ተለጢፍሎም ክሪኡ እናከዱ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ካብቶም ኣብ ሕርሻ ግብርና ዝምደብ ዓይነት እኽሊ እንትኸውን ጣፍ ተባሂሉ ድማ ይፅዋዕ ። እዚ ድማ ብሕታውን ኣብ ትግራይን ኤርትራን ወይ ድማ ኣብ ኢትዮጰያን ኤርትራን ዝፈሪ ዓይነት እኽሊ እዩ።

እዚ ኣብ ስክሪን ንሪኦ ዘለና ካብቶም ዓይነታት ተሽከርከርቲ መኪናታት ንመሰረተ ልምዓት ዝጠቅም ኮይኑ ዝተፈላለዩ ጥቕምታት ኣለዉዎ፡፡ ንኣብነት ከም ረሳሕ ፈሳሲ ካብ ሽንቲ ቤት ዝርከብ ኣብ ዝተፈላለየ ዝርከቡ ንምጒሓፍ ብተወሳኺ ድማ ፅሩይ ማይ ንምቕራብ ዝተፈላለዩ ካልኦታት ንመሳርሕታት ልምዓት ዝጠቕሙ ማያት እውን ተሸኪሙ ናይ ምብፃሕን ናይ እኹል ማይ ቅራቦት ናይ ምቕራብን ክእለት ዘለዎ መኪና ዓይነት እዩ፡፡

እዚ አብ እስክሪን እንሪኦ ዘለና ምስሊ ብዛዕባ ባህሊ ወይ ከዓ ቅዲ ሙዚቃ ዝገልፅ ኮይኑ፤ እዚ ምስሊ ዘለዎ አካል ዜናዊ ሃይለማርያም ዝተፈላለየ ድምፃዊ አለዎ፡፡ ዝተፈላለዩ ሳዕሳዕቲ ናቱ ሙዚቃ አብኡ ዝሰርሑ አካላት አለው፡፡ እዚ ከዓ ብዛዕባ ባህሊ ዝገልፅ ሓደ አካል እዩ ማለት እዩ፡፡

እዚ ምስሊ ሰሓብን ደስ በሃልን መዘናግዒ ቦታ እዩ።

እዚ ኣብ ስክሪን ንሪኦ ዘለና ምስሊ ድማ ብኣመንቲ ሃይማኖት ክርስትና ዝኾኑ ኦርቶዶክስ ተዋህዶ ዝኽተልዎ ሃይማኖት እመቤታችን ቅድስት ድንግል ማርያም ምስለ ፍቁር ወልዳ ኮይና ዘላትሉ መስቀል ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ኣብ ዓበይቲ ኣቁሑት መሽጢ ወይ ድማ ዕድጊት ዝካየድሎም ቦታታት ዝርከብ ዝተፈላለዩ ቃሎ ወይ ድማ ቆሎ ኢልና ንፅዎዖ ዝሽየጠሉ ቦታ ዘሪኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ካብቶም ባህልን ጥበብን ህዝቢ ትግራይ ወይ ድማ ኣኽሱማውያን ዝገልፅ እንትኸውን እዚ ንሪኦ ዘለና ምስሊ ድማ ኣብ ከባቢ ከተማ ኣኽሱም እንዳ ማርያም ፅዮን ሓወልቲ ኣኽሱም ዝርከብ መካበብያ ዘርኢ ምስሊ፡፡

እዚ ኣብ እስርክሪን እንሪኦ ዘለና ምስሊ ድማ ካብቶም ብሕታውያን ዝኮኑ ኣብ ኢትዮጰያን ኤርትራን ጥራሕ ዝበቁል ጣፍ ተዘሪኡ ዝበቆለ ወይ ድማ ጣፍ በቁሉ እናተረአየ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ካብቶም ኣገደስትን ኣድለዪትን ዝበሃሉ ንወዲ ሰባት መሰረታዊ ግልጋሎታት ዝበሃሉ ሓደ እንትኸውን ዓለምለኻዊ ባንኪ ኣንበሳ ማሕበር ኣክሲዮን ተባሂሉ ድማ ይፅዋዕ፡፡ እዚ ድማ ብጣዕሚ ጠቓምን ንወዲ ሰብ ካብቶም ዝበሃሉ ሓደ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ዓይነታት ኣሰራርሓ ህንፃ ወይ ድማ ዝተፈላለዩ ቅዲ ዘለዎም ኣሰራርሓ ናይ ሓወልቲ እንትኸውን እዚ ንሪኦ ዘለና ሓወልቲ ድማ ናይ መዘክር ናይ ቅዱስ ያሬድ ዘርኢ ምስሊ እዩ፡፡

እዛ እንሪኣ ዘለና ምስሊ ድማ ካብቶም ኣብ ዓለምና ብጣዕሚ ተፈታዉነትን ድምቀት ናይ ኣእምሮ ኮይና ዘላ ሕጂ ኩዕሶ እግሪ ተባሂላ ትፅዋዕ ዘርኢ ምስሊ እዩ።

እዚ ኣብ እስክሪን ንርኦ ዘለና ምስሊ ድማ ካብቶም ናይ ባህላዊ መለለዪ ህዝቢ ትግራይ ወይድማ ህዝቢ ኢትዮጵያ ኣገልግል ተባሂሉ ዝፍለጥ መትሓዚ እንጀራ ናብ በረካ ክትከድ ከለካ ወይድማ ናብ ዝተፈላለዩ ርሑቕ ቦታታት ክትከድ ከለካ ትጥቀመሎም ከም መትሓዚ ምግቢ ኮይኖም ዘገልግሎ ዓይነት መሳርሒታት ዘርኢ ምስሊ እዩ።

እዚ ኣብ እስክሪን ንርኦ ዘለና ምስሊ ካብቶም ሃይማኖታዊ ኦርቶዶክስ ተዋህዶ ክርስትና ዝክተልዎ ኣብ ከባቢ ገርዓልታ ሓውዘን ዝርከብ መስሓብ ትሩስት ትሩዚም ሓደ እዩ።

አብዚ ንሪኦ ዘለና ምስሊ ካብ ሰዓብቲ ሃይማኖት አርቶዶክስ ተዋህዶ ወይ ከዓ ክርስቲና ኮይኑ እዚ አብ ምስሊ ዘሎ ስብ ድማ ፈላሲ ወይ ካዓ መሎክሴ ይብሃል። እዚ ድማ ሓደ ብዛዕባ ህዝቢ ዝፅልይ ዝተፈላለዩ ፀሎት ምስ እግዛብሄር ዘራክብ ንሪኦ ዘለና ምስሊ ።

እዚ እንሪኦ ዘለና ምስሊ ድማ ብጣዕሚ ውቁብን ደስ ብሃልን ብሓምለዋይ ተኽልታት ዝተላበሰ ብደመና ዝማዕረገ ብጣዕሚ ውቁብን ንዓይንኻ ዝስሕብን ንኣእምሮኻ ዝሕድስን ዝኾነ ቦታ ወይ ድማ ኣቀማምጣ መሬት ዘርኢ ምስሊ እዩ።

እዚ ኣብ እስክሪን እንሪኦ ዘለና ምስሊ ካብቶም ጎቦዛት ኩዕሶ ተፃወቲ ኣብ 2009 ዋንጫ ዝዓተሩ ቡሉፃትን ፍሉጣትን ታፃወትን ዝኾኑ ኩዕሶ እግሪ ጋንታ መቐለ መለለይ መንነቶም ኣርማ ዝኾነ ምዓም ኣንበሳ ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ብዙሓት ሰባት ወይ ድማ ደቂ ኣንስትዮ ባስኬት ቦል ዝተብሃለ ጨዋታ ዓይነት ስፖርት እናተፃወታ ዘርኢ ምስሊ እንትኮን መብዛሕቲኡ ግዘ ኣብ ዉጪ ሃገራት ዝዝውተር ዓይነት ስፖርት እዩ ።

እዚ ኣብ እስክሪን እንርኦ ዘለና ምስሊ ካብቶም ተፈለጢ ናይ ወታደር ወይ ድማ መከላከሊ ክልል ትግራይ ዝኮኑ ናይ ሰራዊት መራሕቲ ዝኮነ ምግበይ ወይ ድማ ጀነራል ምግበይ ተባሂሉ ዝፍለጥ ፍሉጥ ትግራዋይ ኣብ ወታደራዊ ትዕልምቲ መራሒ ዝኮነ ሓደ ማለት እዩ እዚ ድማ የርእየና እቲ ምስሊ።

እዚ እንሪኦ ዘለና ምስሊ ዝተፈላለዩ ሰባት ኣብቲ ናይ መዝናነዪ ቦታ ዝኮነ ወይ ድማ ሰፈር እዩ። ዝተፈላለዩ ኣርማታት ናይ ዩኒቨርስቲ ኣክሱም ዘለዎ እንዳተዝናነዩ ዘርኢ ምስሊ እዩ።

እዞም ኣብ ምስሊ ንሪኦም ዘለና ዝተፈላለዩ እንጀራ ንመትሓዚ ወይ ድማ ዝተፈላለዩ ንምግብነት ዝዉዕሉ ነገራት መትሓዚ ንጥቀመሎም ዓይነታት ናይ ገዛ ኣቁሑ እንትኮን ብዛዕባ ታሪክን ተፈጥሮን ባህልን ዝገልፅ ሓደ እንትከዉን ጎፍላ ወይ ድማ መሶብ ተባሂሉ ድማ ይፅዋዕ።

እዚ ኣብ እስክሪን እንሪኦ ዘለና ምስሊ ካብ ዓይነታት ጫማ ሓደ ኮይኑ መብዛሕቲኡ ግዜ ኣብ ክልል ኣብ ትግራይን ኤርትራን ኣብ ዝተፈላለዩ ክልላት ኢትዮጵያን ዝዝውተር ኮይኑ ኮንጎ ተባሂሉ እዉን ይፅዋዕ፡፡

እዚ እንርእዮ ዘለና ምስለ ድማ ካብቶም ኣብዚ ሕዚ እዋን ብጣዕሚ ተጋኒኖምን ብበዝሒ ዝዕደጉን ኣብ ዝተፈላለዩ ኣቁሑ መሸጢታት ዝርከቡ ወይድማ ኣብ ድንኳን ዝርከቡ ናይ ሰብ ስራሕ ፀጉሪ ወይ ከዓ ሰብ ስራሕ ፀጉሪ ዝኮኑ ንደቂ ኣንሰትዮ መጋየፅቲታት ዝጠቅሙ ዘርኢ ምስሊ አዩ።

እዚ አብ እስክሪን እንሪኦ ዘለና ብዘመናዊ ቅዲ ዝተሰረሐ ፋሽን ተባሂሉ ዝፅዋዕ ዓይነታት ልብሲ ኮይኑ፣ ዓይነታት ክዳን ኮይኑ ኣብ መርዓ እንጥቀሎም ከምኒ በዓል ቬሎ እና ሱፍ እዩ ዘርእየና እዚ ምስሊ ማለት እዩ፡፡

እዚ ምስሊ ድማ ንግድን ምትዕድዳግን ዝካየደሉ ቦታ እንትትኾውን ዝተፈላለዩ ናይ ቤተክርስትያን ስእሊ ኣድህኖታት ወይ ድማ ናይ ቤተክርስትያን ምስልታት ዝሓዘ ዝሽየጠሉ ወይድማ ዕድጊት ዝፍፀመሉ ቦታ ዘረኢ ምስሊ እዩ።

እዚ ንርኦ ዘለና ምስሊ ድማ ዝተፈላለዩ መጋየፅታት ኣብ ኽሳድካ ኣብ ኢድካ ዝተሓዙ ዝግበሩ ዘርኢ ምስሊ እንትኸውን እዞም ንርኦም ዘለና ምስልታት ድማ ከምኒ ባዓል ሓወልቲ ኣክሱም ዝተፈላለዩ ቅርፂታት ዘለዎም መስቀላትን ዘሓዘ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ካብቶም ናይ ገዛ አቁሑታት ዝምደብ ሓደ እንትከውንመብዛሕትኡ ግዜ ካብ ዝተፈላለየን መቅድሕታትን መጋናፈሊቡና ንዝጠቅም እንትከውን ካብ ሐፂን ድማ ዝተሰርሐ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ድማ ካብቶም ሕጊ ኣኽበርቲ ወይ ድማ ምሁራት ሕጊ ናይ ወታደር መራሕቲ ዝኾኑ ጀነራላት ዝኽደንዎ ናይ ማዕርግ ክዳን ዘርኢ ምስሊ እዩ፡፡ እዚ ድማ ብጣዕሚ ንፈጣናትን ጎበዛትን ልዑል ሳይነሳዊ ትምህርቲ ዘለዎም ፖለቲከኛታት ናይ ወታደራዊ ስልጣን ዘለዎም መራሕቲ ዝወሃብ ወይ ድማ ዝወሃብ ማዕርግ እዩ፡፡

እዚ ኣብ እስክሪን ንርኦ ዘለና ምስሊ ኣብ መፃሕፍትን ጋዜጣን ዝምደብ ኮይኑ ብዛዕባ መቐለ ዩኒቨርስቲ ከመይ ገይካ ርሴርች ከምዝዋሃብ/ከምዝስራሕ/ መምርሒ ዝዋሃበሉ መፅሓፍ እዩ።

እዞም እንሪኦም ዘለና ዝተፈላለዩ ምስልታት ናይ ገዛ ኣቑሑ ኮይኖም እዞም ዓበይቲ ጎማታት ዝተፈላለዩ ማይ ንምቅማጥ፤ ዝተፈላለዩ ናይ ስዋታት ንምስራሕ ፤ዝተፈላለዩ ስራሒቲታት ናይ ገዛ ንምስራሕ ከም ቢያቲ፣ ብረድስቲ ፣መሕፀቢ ክዳውንቲ ኣቁሑ ዝሓዘ ናይ ገዛ ኣቁሕታት ዝሓዘን ምስሊ ዘርእየና ምስሊ እዩ፡፡

እዚ አብ እስክሪን እንሪኦ ዘለና ካብቶም አብ መሰረታዊ ግልጋሎታት ሓገዝቲ ዝበሃሉ አብ ክልል ትግራይ ዝፈረየ ስሚንቶ ዘፍሪ ናይ መሰቦ ፋብሪካ አርማ እዩ፡፡

እዚ ንሪኦ ዘለና ምስሊ ድማ ንግድን ምትዕድዳግን ዝተፈላለያ ብኽልተ እግረን ዝኸዳ ተንቀስቀስቲ ወይ ድማ ተሽከርከርቲ ዓይነት ብሽክሌታ ዘርኢ ምስሊ ምስሊ እንትኸውን ዝተፈላለዩ ናይ ጎማታት ብሽክሌታታት መሸጢ እንትኸውን ዝተፈላለያ ብሽክሌታትን መሸጢ ዘርኢ ምስሊ እዩ፡፡

ንርእዮ ዘለና ምስሊ ድማ ዝተፈላለዩ መጋየፅታት ናይ ገፅን ቆርበትን ዝሓዘ ዘርኢ ምስሊ እንትከወን ሰውነትና ንምልስላሰን ቆርበትና ንምልስላሰን ዝጠቅም ዓይነት መመላክዒ ዘርኢ ምስሊ እዩ።

ካብቶም አብ ትግራይ አለው ዝበሃሉ ሓገዝቲ ዝኮኑ ማሕበራት ሓደ ዝኮነ ማሕበር ልምዓት ትግራይ አብ ዝተፈላለዩ መሰረታዊ ልምዓታት ዝሳተፍ ዘርኢ ምስሊ ወይ ድማ አርማ ዘርእየና ምስሊ እዩ፡፡

ኣብ እንርእዮ ዘለና ብዛዕባ ተግባራዊነት ውዕል ፕሪቶርያ ዝገልፅ ዶ/ር ፃድቃን ምስ ኣምባሳደር ማይክሃመር ስምምዕ ፕሮቶርያ ዝገልፅ ዜና ቀሪቡ ዘርኢ ምስሊ እዩ።

ኣብዚ ንሪኦ ዘለና ምስሊ ድማ ኣብ ከባቢ ወይ ከዓ ኣብ ውሽጢ መቐለ ዝርከብ ሓወልቲ ሰማዕታት እና ሙዜም ናይ ሰማዕታት ተፈላለዩ ታሪኻትን ዝሓዘ ዘሎን ኣካባቢ ዓዲ ሓቂ ዝርከብ ሓወልቲ ሰማዕታት ዘርኢ ምስሊ እዩ፡፡

እዚ አብ እስክረን እንሪሪኦ ዘለና ምስሊ ካብቶም ሃይማኖት ክርስትና ተኸተልቲ ዝኾኑ ኦርቶዶክስ ተዋህዶ ዝኽተልዎ ሃይማኖት ኮይኑ፣ እዚ እንሪኦ ዘለና ድማ መስቀል እዩ ማለት እዩ። መስቀል ናይ ጎይታና መድሓኒና እየሱስ ክርስቶስ ዝተሰቐለሉ ንወዲ ሰብ ከድሕን ኢሉ ዝመፀሉ ኢሎም ዝኣምንሉ ናይ ሃይማኖት ኦርቶዶክስ ተዋህዶ እምነት እዩ ማለት እዩ።

እዚ እንሪኦ ዘለና ምስሊ ድማ ብዛዕባ ኣፀደ ህፃናት ፈደል መፋለጢ እንትትከውን ኣፀደ ህፃናት ፊደል ድማ ዝተፈላለዩ ንህፃውቲ ወይ ድማ ንሓደ ዓመት ክሳብ ሓሙስተ ዓመት ዘለው ህፃውንቲ ኣብኡ ዝመሃሩሉን ዝግልገልሉን ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ሓንቲ ቤተ ክርስቲያን ሃልያ ብተፈጥሮኣ ይኹን ብገራሚ ዝኾነ ኣከባቢ ተኸቢባ ንዓይንኻ ሰሓብን ገራምን ብጣዕሚ ደስ ዝብልን ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ድማ ዝተፈላለየ ዓይነታት ቅዲ አሰራርሓ ጥበብ ስነህንፃ ዘርኢ እንትኸውን እዚ ንሪኦ ዘለና ስእሊ ድማ ገዛ ወይ ድማ መንበሪ ብፉሉይ እቀራርፃ ወይ ድማ እወቃቅራ ወይ ድማ እተሃናንፃ ናይ ህንፃ ቅዲ ዝተሰርሐ ስነህንፃ ዘርኢ ምስሊ እዩ።

እዚ እንርእዮ ዘለና ምስሊ ድማ ካብቶም ጥበብን ባህሊን ህዝቢ ትግራይ ዝገልፅ ሓደ እንትከውን ኣብ ከባቢ ዞባ ማእከል ከተማ ኣክሱም ዝርከብ ሓወልቲ ናይ ኣክሱም ዘርኢ ምስሊ እዩ።

እዚ ኣብዚ እንሪኦ ዘለና ምስሊ ዝተፈላለዩ መስቀል፣ ሓወልቲ ኣክሱም ምስሊ ዘለዎም ዝተፈላለየ ጥበብ ዝተመልኦ ዝተሰርሑ ዝተሰርሑ መጋየፅታት ናይ ክሳድ ዝጠቕሙን ኣብ ዝተፈላለየ ከም ቁልፊ መቀመጢ ኮይኖም ሒዝካዮም ክትንቀሳቀሰሎም ዝኽእሉ ደስ ብሃልቲ ንዓይንኻ ሰሓብቲ ዝኾኑን ዝማርኹን ቅርፅታት ዘለዎም ዝሓዘ ምስሊ እዩ ዘርእየና እዩ ።

እዛ ኣብ ምስሊ እንርእያ ዘለና ናይ በረካ እንስሳ እንትትከውን ስማ ድማ ቆቋሕ ተባሂላ ትፈለጥ ። ውፂኢት ናይ ቆቋሕን ባዕላ ቆቋሕን ትብላዕ ወይ ድማ ንምግብነት ትውዕል ዓይነት እንስሳ ወይ ድማ ናይ በረኻ እንስሳ ዘርኢ ምስሊ እዩ ።

እዚ ንሪኦ ዘለና ሰብ ዳርጋ ካብ ሰይጣንን ዘየነኣኣስ ብጣዕሚ ኣክራሪ ዝኾነ መራሒ እንትኸውን ናይ ኤርትራ መራሒ ፍሉጥ ኢሳያስ ኣፈወርቂ ተባሂሉ ዝፅዋዕ ሰብ ዘርኢ ምስሊ እዩ ።

እዚ እንርእዮ ዘለና ምስሊ ድማ ዝተፈላለዮ ንወዲ ሰብ ዝጠቅሙ ኣቑሑታት ዝሓዘ ናይ ኣቑሑ መሸጢ ወይ ዳማ ኣቑሑት ምርኢት ዝካየደሉ ቦታ ዘርኢ ምሰሊ እንትኸውን እዚ ኣብ ቅድሚት እንርእዮ ዘለና ምስሊ ድማ ፅላል ተባሂሉ ይፅዋዕ።

እዚ ኣብ ስክሪን እንርእዮ ዘለና ምስሊ ካብቶም እንስሳ ዘገዳማት ወይ ከኣ ናይ በረኻ እንስሳታት ዝምድብ ወይ ከኣ ሓደ ኮይኑ ነብሪ ድማ ተባሂሉ ይፅዋዕ።

እዞም ኣብ ምስሊ እንሪኦም ዘለና እናኸዱ ዝረአዩ ዓብዪ ሰብኣይ ካብቶም ተኸተልቲ ሃይማኖት ኦርቶዶክስ ተዋህዶ ሓደ ኮይኑ ባሕታዊ ወይ ድማ ናይ መንፈሳዊ ኣቦ ፈላሲ ተባሂሎም ዝፅዉዑ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ካብቶም ኣብ ሕርሻን ግብርና ዝምደብ ዓይነታት ዝራእቲ ሓደ ኾይኑ ስሙ ድማ ዓልቋይ ተባሂሉ ዝፍለጥ ዝተፈላለዩ ፀብሒታትን ከምኒ በዓል ብቁልቲ ንምስራሕን ዝጠቅም ዓይነት ተኽሊ እዩ። ወይ ድማ ውፅኢት ናይ ሕርሻን ግብርናን እዩ።

እዚ እንሪኦ ዘለና ምስሊ ድማ ካብቶም ፍርያት ሃገርናን መድመቕቲ ዓድናን ክልል ትግራይ ዝኾኑ ተወዳደርቲ ብሽክሌታ ስፖርተኛታት ዘርኢ ምስሊ እንትኸውን እዞም ብሽክሌተኛታት ብሓደ ተኣኪቦም ፎቶ እናተላዕሉ ወይ ድማ እናተሳእሉ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ብናይ ሓይሊ ኤሌክትሪክ ዝሰርሕ ዓይነት ኣቕሓ ናይ ገዛ ኣቕሓ እንትኸውን እዚ ድማ ካብ ብዝተፈላለዩ ብሓይሊ ኤሌክትሪክ ወይ ድማ ዘይተመጠነ ሓይሊ ኤለክትሪክ ክጉድኡ ይኽእሉ ከምኒ ቴሌቪዠን ዝተፈላለዩ ሬድዮታትን ዝተፈላለዩ ኣብ ገዛ ንጥቀመሎም ነገራት ንከይጉድኡ ዝከላከል መሳርሒ እዩ፡፡

እዚ እንሪኦ ዘለና ምስሊ ድማ ካብቶም አብ ኤርትራን ትግራይን ዝርከብ ብሕታዊ ዓይነት ናይ ሕርሻን ግብርናን ዝራእቲ እንትኸውን፤ ጣፍ ተባሂሉ ድማ ዝፍለጥ ዓይነት ንምግቢነት ዝውዕል ዝራእቲ ዘርኢ ምስሊ እዩ፡፡

እዚ ኣብ እስክሪን ንርኦ ዘለና ምስሊ ዝተፈላለዩ ተክልታትን መቀመጢ ወንበራትን ዝተፈላለያ መኪናታትን ዘለዎ ብማይ ብሰሚያዊ ማይ ፅሩይ ዝኮነ ማይ ዘለዎ ዝማዓረገን ገንዳ መሓንበስን መዝናነይን ቦታ ዘርኤና ምስሊ እዩ።

እዚ አብ እስክሪን እንሪኦ ዘለና ምስሊ አብ ከባቢ ዩኒቨርሲቲ አክሱም ውሽጢ ዝርከብ ናይ ፅርግያ ስራሕቲ መሰረታዊ ልምዓት ስራሕ እንዳተሰርሐ ዘርኢ ምስሊ እዩ፡፡

እዚ ኣብ ስክሪን እንርእዮ ዘለና ተኽሊ ካብቶም ኣብ ተኽልታትን ኣሕምልትን ዝምደብ ሕማም ተኸላኻሊ ዝኾነ ቆስጣ ተባሂሉ ዝጽዋዕ ኣብ ፀብሒ ተሰሪሑ ምስ እንጀራ ወይድማ ምስ ዝተፈላለዩ ምግብታት ዝብላዕ ማለት እዩ።

እዚ እንሪኦ ዘለና ምስሊ ድማ ዝተፈላላዩ እፅዋት ወይ ድማ ዝተፈላለዩ ተክሊታት ማዕሪጉ ዘርኢ ምስሊ እዩ። እዚ ገፀ ምድሪ ድማ ብሓምለዋይ ተክሊታትን ብሰማያዊ ሰማይን ገራሚ መልከዓ ምድሪ ዘርኢ ምስሊ እዩ።

እዚ ኣብ ስክሪን እንርእዮ ዘለና ምስሊ ካብቶም እንስሳ ገዳማት ወይ ከኣ ናይ በረካ እንስሳ ዝምደብ ኮይኑ ፋንጣ ይባሃል:: ሰፈር ተክልታት ቆፅልታት ብምምጋብ ድማ ይነብር::

እዚ እንሪኦ ዘለና ምስሊ ድማ ካብቶም ኣብ መጋየፅታት ዝምደብ ዓይነት ክዳን እንትኸውን እዚ ድማ ብደቂ ኣንስትዮ ዝኽደን ዓይነት ክዳን ኮይኑ ጥልፊ ተባሂሉ ድማ ይፅዋዕ።

እዚ እንሪኦ ዘለና ምስሊ ድማ ካብቶም መዝናነይ ቦታታት ናይ ወዲሰብ ሓደ እንትኾን ኣእምሮኻ ንምዝንጋዕ ወይ ድማ ንምሕዳስ እንጥቀመሉ ሜላ ስፖርት ሓደ እንትኸውን ኩዕሶ መርበብ ተባሂሉ ድማ ይፅዋዕ።

እዚ ኣብ እስክሪን ዝሪኦ ዘለና ምስሊ ድማ ካብቶም ፍሉጣትን ጠቀምትን ዝኮኑ ናይ ቆርበት መለሳለስቲ ዝኮኑ ቫዘሊን ተባሂሎም ዝፅውዑ ናይ ሰዉነት መለሳለስትን ዝተፈላለዩ ብቁሪ ዝመፁ ሕማማት ዝከላከልን ዓይነት ቅብኣት ዘርኢ ምስሊ እዩ።

እዚ እንርእዮ ዘለና ምስሊ ድማ ካብቶም ናይ በረኻ እንስሳታት ዝምደብ ወይ ድማ ሓደ እንትትኸውን ዋዓግ ተባሂሉ ድማ ይፍለጥ ። እዚ ድማ ካብ ኦም ናብ ኦም ወይ ድማ ካብ ተኽሊ ናብ ተኽሊ ካብ ቦታ ናብ ቦታ እንናነጠረ ዝነብር ዓይነት እንስሳ ናይ በረኻ እዩ። እዚ ምስሊ ድማ እዙይ የርእየና ።

እዚ እንርእዮ ዘለና ምስሊ ድማ ካብቶም ኣለው ዝበሃሉ ብዓለምና ፍሉጣት ዓይነታት ስፖርት ሓደ እንትከውን እዘን እንርእየን ዘለና ደቂ ኣነሰትዮ ድማ ተፃወቲ ኩዕሶ እግሪ እንትኮና ወኪል ናይ 70 እንደርታ ዘርኢ ምሰሊ እዩ።

እዚ ዘርኢ ድማ ካብቶም ናይ በረካ እንስሳታት ዝምደባ እንትኮና እዘን ንርኤን ዘለና ናይ በረካ እንስሳታት ድማ ዝተፈላለያ ህፃውንቲ ወይድማ ደቀቅቲ ገና ዘይዓበያ ፍጡራት ሰገን ዘርኢ ምስሊ እዩ።

እዚ ኣብ ምስሊ ንርኦ ዘለና ካብቶም ዓይነታት መጋየፂ ሓደ እንትኸውን ኣብ ትግራይ ድማ ብተደጋጋሚ ዝግበር ዓይነት መጋየፂ እዩ። ስንዲድ ተባሂሉ ኣብ ዝተፈላለዩ ከባቢታት ትግራይ ዝፅዋዕ ዓይነት መጋየፂ እዩ።

እዛ ንሪኣ ዘለና ካብተን ተሽከርከርትን ትምደብ ዓይነት መኪና ኮይና ዝተፈላለዩ ናይ ገዛን ናይ ደገን ኣቑሑ ወይ ድማ ዝተፈላለዩ ከበድቲ ነገራት ክነጓዓዕዘላ ንጥቀመላ ናይ ገዛ መኪና እያ፡፡

እዚ እንርኦ ዘለና ኣብ እስክሪን ምስሊ ድማ ብዛዕባ ትምህርቲ እዩ ዝገልፅን እዩ ድማ ምህርቲ እዩ ዝገልፅ ኒውላፍ ኣካዳሚክ ይበሃል እዩ ድማ ናይ ትምህርቲ ዘዓብየሉ ማለት እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ሰባት ዝተፈላለዩ እንስሳ ዘቤት ካብ ዝኾኑ ከፍትታት ለውጢ ምንቅስቃስ ዘለዎም ሰባት እና ዝተፈላለዩ ዕዲጊታት ናይ እንስሳ ዝግበረሉ ቦታ ምዃኑ ዘረኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ካብቶም ናይ ዕንጨይቲ ውፅኢት ዝኾኑ ወይ ድማ ስራሕቲ ውፅኢት ዕንጨይቲ ዝኾኑ ከም እኒ በዓል ዓራት፣ ሶፋ፣ ወንበር፣ ዝተፈላለዩ ጣውላታትን ዝስርሐሉ ቦታ ዘርኢ ምስሊ እዩ፡፡ እዚኦም ድማ ኣብ ናይ ገዛ ኣቑሑት ይምደቡ፡፡

እዘን አብ ምስሊ እንሪአን ዘለና ዝተፈላለዩ ዓይነት ተሽከርከርቲ አብ ሕክምና ወይ ድማ አብ ዝተፈላለዩ ማሕበራዊ ግልጋሎታት ናይ ሕክምና ዝነጥፋ ዓይነት መኪናታት እንተኮና፤ ዝተፈላለዩ ሕሙማት ወይ ድማ ናይ ጥዕና ፀገም ዘለዎም ሰባት ንምምልላስ ድማ ይጠቅማ፡፡

እዚ ኣብ ምስሊ እንርእዮ ዘለና ካብ እቶም ዓበይቲ ድንኳናት ወይ ድማ ዓበይቲ መሸጢ ሸቀጣ ሸቀጣት ዝርከብ ዓይነት መጋየፂ ወይ ድማ ንመስርሒ ፀጉሪ ዝጠቅም ሚዶ ተባሂሉ ዝፍለጥ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ሓደ ሰብ ናብ ቤተ-ምግብን መስተን እናኸደ ዘርኢ ምስሊ እዩ፡፡ እዚ ቤተ-ምግብን መስተን ድማ ዝተፈላለዩ ንምግብነትን ንመስተን ዝውዕሉ ነገራት ዝሓዘ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ዝተፈላለዩ ዓይነት ቅዲ ኣሰራርሓ ፀጉሪ ከምምህላዉ ዘርእየና ብዛዕባ ፀጉሪ ኣሰራርሓ ቅዲ ዘርእየና ምስሊ እዩ፡፡

አብዚ እንርእዮ ዘለና ምስሊ ብዛዕባ ንግድን ምትዕድዳግን ዝገልፅ እንትከዉን ሓደ ሰብኣይ ዝተፋላለዩ ጓል ኣንስተይትን ወዲ ተባዕታይን ደርሆ ተሸኪሙ እናተጓዓዘ ወይ ድማ ንመሸጣ ዝዉዕሉ ተሸኪሙ ዘርኢምስሊ እዩ፡፡

እዚ ንርኦ ዘለና ምስሊ ድማ ካብቶም ኣብ መንፈሳዊ መፃሕፍቲ ወይድማ ኣብ መፃሕፍቲ ዝምደብ እንትኸውን ብዛዕባ ወንጌላዊ ማርቆስ ዝገልፅ ናይ ትግርኛ መፅሓፍ ቅዱስ ዘርኢ ምስሊ እዩ።

እዚ ኣብ እስክሪን እንርእዮ ዘለና ናይ ተፈጥራውን ከባቢያውን ፅባቐ ዝገልፅ ኮይኑ ፤ብቡዝሓት ኣግራብን ዝተፈላለዩ ሳዕርታትን ተኸቢቡ ማዕሪጉ ክንደየናይ መልክዕ ኸም ዘለዎ ብሓምለዋይ ወይድማ ብቆፅለዋይ ሕብራዊ ዝተገለፀ መልከዓ ምድሪን ደስ ባሃልን ዱር ዝዓይነቱ ምስልን ዘርእየና ምስሊ እዩ።

እዚ እንሪኦ ዘለና ምስሊ ብዛዕባ ስነ-ህንፃ ወይ ድማ ኣሰራርሓ ህንፃ ዘርኢ ምስሊ ኮይኑ ኣብዚ ሕዚ እዋን ኻብቶም ኣብ ትግራይ ብተደጋጋሚ ወይ ድማ ማዓልታዊ ዝስረሐሉ ዘሎ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ካብቶም ኣለዉ ዝበሃሉ መጋየፅታት ኣብ ትግራይ ኣብ ብሄረሰብ ኩናማ ዝጥቀሙሎም ቀንዲ ወይ ድማ ኣለዉ ዝበሃሉ መጋየፂታት እንትኾኑ ኣብ ክሳድ፣ ኣብ እዝኒ፣ ኣብ እግሪ እና ኣብ ዝተፈላለዩ ከባቢ ሰውነትና ዝግበሩ ዓይነታት መጋየፅታት ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብቶም ሓያላትን ብጣዕሚ ብርቱዓትን ዝበሃሉ ናይ በረኻ እንስሳታት ሓደ እንትኸውን ነብሪ ድማ ተባሂሉ ይፍለጥ፡፡ እዚ እንስሳ እዚ ብጣዕሚ ሓያልን ብርቱዕን ካብ ምዃኑ ዝተላዕለ ብእንስሳትን ብወዲ ሰብን ዝፍራሕ ዓይነት እንስሳ እዩ፡፡ እዚ ድማ የርኤና፡፡

እዚ አብ እስክሪን ንሪኦ ዘለና ምስሊ ድማ ካብቶም አመንቲ ሃይማኖት ሙስሊም ወይድማ እስልምና ዝገብርዎ ናይ ምስጋድ ወይ ድማ ናይ ፀሎት ምእራግ ምብፃሕ ዘሪኢ ምስሊ ኮይኑ ዝናብ ወቂዑ ተፀጊዖም ፅላል እናፅለሉ ዘሪኢ ምስሊ ድማ አሎ።

እዚ እንሪኦ ዘለና ምስሊ ድማ ዝተፈላለዩ ሰባት ደው ኢሎም ዝተፈላለዩ ዓይነት ክዳውንቲ ተኸዲኖም ባህሊን ጥበብን ህዝቢታት ራያ ዝገልፅ ዓይነት ክዳውንቲ ተኸዲኖም ዘርኢ ምስሊ እዩ፡፡

እዚ ኣብ እስክሪን ንርኦ ዘለና ምስሊ ዝተፈላለዩ ወታደራት ወይካኣ ሕጊ ኣክበርቲ ዝተፈላለዩ ጋሻ ጦር ሒዞም ንርኤሉ ምስሊ እዩ።

እዚ ንርኦ ዘለና እዚ ድማ ካብቶም ኣለዉ ወይድማ መግለፂ ባህሊ ዝኮኑ ኣብ ትግራይ ዝርከቡ መጋየፂታት ወይድማ ብተደጋጋሚ ኣብ ትግራይ ዝስርሑ መጋየፂታት ናይ ኢድ ወይድማ ኣብ ክሳድ ዝግበሩ ዘርኢ ምስሊ እዩ።

እዚ አብ እስክሪን እንሪኦ ዘለና ምስሊ ድማ ካብቶም ፍሉጣት ማዕድናት ዘለዎም ወይ ድማ ፅሩያትን ንፁሃትን ዝኮኑ አእማን ጭንጫ ተባሂሉ ዝፍለጥ፤ አብ ከባቢ ትግራይ መብዛሕትኡ ግዜ ዝርአ ዓይነት እምኒ ዘርኢ ምስሊ እዩ፡፡

እዛ እንሪኣ ዘለና ምስሊ ድማ ካፍቶም ናይ ቀደም ስራሕቲ ዓይነት ተሽከርካሪት እንትትኸውን ዝተፈላለዩ ከበድቲ ነገራት ከምኒ እምኒ፣ ዝተፈላለዩ ቆማትን ዝተፈላለዩ ከበድቲ ነገራትን ተሸኪማ ናብ ዘደለናዮ ቦታ ክተብፅሓና ትኽእል ዓይነት ተሽከርከሪ መኪና ዘርኢ ምስሊ እዩ።

እዚ ንርኦ ዘለና ምስል ድማ ካፍቶም ሰዓብቲ ሃይማኖት ክርስትና ወይ ድማ ኣርደቶክስ ተዋህዶ ተፈላጢ ናይ ቤተ ክርስትያን ኣቁሑ ካብ ዝባሃሉ ሓደ እንትትኸውን ፀናፅል ተባሂሉ ድማ ይፅዋዕ።

እዚ ኣብ ስክሪን ንርእዮ ዘለና ምስሊ ብዛዕባ ሓደ ካብቶም መሰረታዊ ግልጋሎት ዝህቡ ትካላት ሓደ ኾይኑ ፣ማእኸል መባእታዊ ኽንክን ጥዕና እዩ ማለት እዩ። ኣብ ከተማ ኣኹሱም ዝርከብ ብዛዕባ ንሱ ድማ መታወቅያ እናተኻየደሉ ወይ ካዓ ብዛዕባ ንሱ መታወቅያ ተሰሪሕሉ ዘርኢ ምስሊ እዩ ማለት እዩ።

ኣብ እስክሪን እንሪኦ ዘለና ምስሊ ኣብ ከባቢ ከተማ ኣክሱም ዝርከብ ኣከሱም ዩኒቨርሲቲ ኣብ ዉሽጡ ወ ይ ድማ ኣብ ግቢ ሓፊቑዎ ዝርከብ ገራሚ ህንፃ ኣዳራሽ ዝተፈላለዩ ሓበሬታታት ዝስምዑሉን ኣኬባ ዝግበረሉን ወሳኒ ቦታ ኣድራሻ ናይ ከተማ ዩኒቨርሲቲ ምዃኑ ዘርኢ ምስሊ እዩ፡፡

ኣብዚ ንሪኦ ዘለና ምስሊ ዝተፈላለዩ መጋየፅታት ናይ ደቂ ኣንስትዮ ብዘመናዊ መልክዕ ዝመፁ መሳርሕታት ተወሰኽቲ መመላክዕቲ ይኹኑ ፀጉርታት ኣርተፍሻል ፀጉርታት ኮይኖም ኣብ ሱፐር ማርኬት ኣቑሑ ተቐሚጦም እናተሸጡ ዝርአይሉ ምስሊ እዩ፡፡

እዚ እንርእዮ ዘለና ምስሊ ድማ ካብቶም ካብ ዝተፈላለዩ ባእስታትን ዝተፈላለዩ ጎንፅትታትን ንክይፍጠር ዝከላከል ወይድማ ተተፈጢሮም ድማ ብሰለማዊ መንገዲ ዝኣሊ ሕጊ ዘክብር ፖሊስ ትግራይ ዝኮነ ናቱ ኣርማ ዘርኢ ናይ ፖሊስ ትግራይ ኣርማ ዘርኢ ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ምሊሊኽ ተባሂሉ ዝፅዋዕ ኣብ ከባቢታት ኢትዮጵያ ብሕልፊ ዝዝውተር ንተፈላለዩ ባህላዊ መስተታት ንጥቀመሎም ከም ስዋ፣ ሜስ፣ ዝተፈላለየ መትሓዚ ንጥቀመሎም ዓይነት መሳርሒ እዩ፡፡

እዞም ካብቶም እዚ ድማ ካብቶም መፅሓፍትን ጋዜጣታትን ዝምደብ ሓደ እንትኸውን ምንጪ ዓብይቲ ሓሳባት እትብል ብዶክተር ዴቨድ ሽዋርት ዝተፃሓፈት መፅሓፍ መንገዲ ዓወት እትሕብር ስነ-ልቦናዊት መፅሓፍ ዘርኢ ምስሊ እዩ።

እዚ ነሪኦ ዘለና ምስሊ ካብቶም አለዉ ዝበሃሉ ሃይማኖታት ዓለምና ሓደ ኮይኑ ብዛሓት ተከተልቲ ዘለውዎ ሃይማኖት እስልምና ዝክተልዎ ቁርአን ወይ ከዓ መፅሓፈ ቁርአን ዝበሃል ናይ ሃይማኖት እስልምና ዝገልፅ እዩ ማለት እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ድማ ስእሊ ኣድህኖ ወይ ድማ ናይ ጎይታ ናይ ጎይታና መድሓኒና እየሱስ ክርስቶስ ምስሊ ዘርኢ ኣብ ገዛ ወይ ድማ ኣብ ዝተፈላለዩ ና ቢሮታት ወይከዓ ኣብ ዝተፈላለዩ ዝተቐደሱ ቦታታት ዝቕመጥ፣ ዝልጠፍ ሓላዊና ኢሉ ዝኣምነሉ ኣማኒ ሃይማኖት ኦርቶዶክስ ዘርኢ ምስሊ እዩ፡፡

እዞም ንርእዮም ዘለና ዝተፋላለዩ ሰባት እናሳዕስዑ ወይ ድማ እናዘለሉ ኣዉርስ እንዳበሉ ዘርኢ ናይ ባህሊ ትግራይ ወይድማ ኣብ ዞባ ማእከል ዝርከብ ናይ ተምቤን ባህሊ ዘርኢ ምስሊ እዩ፡፡

እዚ ኣብ እስክሪን ንሪኦ ዘለና እዚ ድማ ካብቶም እንስሳ ዘገዳማት ወይ ድማ እንስሳ ናይ በረኻ ዝኾነ ብጣዕሚ ብርቱዕን ሓያልን ብጉልበቱ ብትርኢቱ እውን ከፍርሐካ ዝኽእልን ኣግራሚ ዝኾነ እንስሳ ሓደ ኾይኑ ኣንበሳ ተባሂሉ ዝፍለጥ ኣብ መብዛሕቲኦም ደቦታታት ዝርከብ ዓይነት እንስሳ እዩ፡፡

እዚ ንሪኦም ዘለና ምስሊ ድማ ካብቶም ኣብ መሰረታዊ ግልጋሎታት ዝወሃበሎም ሓደ ዝኾነ ቤት ትምህርቲ ዝርከቡ ተማሃሮ ካብ ትምህርቲ ኣዕሪፎም ወይ ድማ ኣብ ዕረፍቲ ሰዓት ወፂኦም ኮፍ ኢሎም እናዋግዑ እናተፃወቱን ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ካብቶም ባህልን ጥበብን ናይ ትግራይ ዝገልፁ ሓደ እንትኸውን ዝተፈላለዩ ከም እኒ በዓል ሓወልቲ ኣኽሱም ዘለዎም ወይ ድማ ናይ ሓወልቲ ኣኽሱም ዘለዎም ቅርፂ ዝሓዘን ዝተፈላለየ ናይ መስቀል ቅርፂ ዘለዎም ዝተፈላለየ መስቀላትን ዝሓዘ ዘርኢ ምስሊ እዩ፡፡ ንመጋየፅነት ድማ ይጠቅም።

እንሪኦ ዘለና ምስሊ ድማ ካብቶም ኣብ ቤተ ምግብን መስተን ዝርከበሎም ቦታታት ሓደ እንትኸዉን ዝተፈላለዩ ምግብታት ወይ ድማ መስተታት ንምግብነት ዝዉዕሉ ምግብታትን ንመስተ ዝዉዕሉ መስተታትን ዝርከብሉ ቦታ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ዝተፈላለዩ ዓይነታት ተክሊታት ወይ ድማ እፅዋት ዝሓዘ እንትከው ኣብ ቅድሚት ዝርከብ ካብቶም ኣብ ንትግራይንባህላዊ መጣበቂታት ዝተፈላለዩ ወረቀታትን ዝተፈላለየ ነገራት ንምጥባቅ እንጥቀመሉ ቅንጭብ ዝበሃል ተክሊ እዩ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ዝተፈላለዩ ሰባት ወይ ድማ ማሕበረ ሰባት ብዝተፈላለዩ ፃዕዳ ሕብሪ ዘለዎም ክዳውንቲ ወይ ድማ ነፀላታት ወቂቦም፣ ማዕሪጎም ኣብ ቤተ ክርስቲያን ስዒሞም እናተመለሱን ናብ ቤተ ክርስቲያን ክስዕሙ እናኸዱን ዘርኢ ምስሊ እዩ፡፡

እዚ እንርእዮ ዘለና ምስሊ ድማ ዝተፋላለዩ ብኢድ ወይ ድማ ጥበብ ዝተመለኦም ዝስርሑ ናይ ባህላዊ ቅዲ ዘለዎም ዝተፋላለዩ ንግድን ምትዕድዳግን ዝጠቕሙ ዘርኢ ምስሊ እዩ፡፡

እዚ እንሪኦ ዘለና ድማ ካብቶም ባህልታት ትግራይ ዝገልፁ ኣብ ከባቢ ዞባ ማእከል ዝርከብ ባህሊ ተምቤን አውርስ ተባሂሉ ዝፍለጥ ኣብ ዝተፈላለየ በዓላት ዝዝውተር እንትኸውን እዚ ንሪኦ ዘለና ምስሊ ኣከባቢ ኣሸንዳ ወይ ድማ 16 ሰነ ዝዝውተር ዓይነት ባህሊ እዩ፡፡

እዚ እንርእዮ ዘለና ምስሊ ድማ ካብቶም ኣብ ዝተፋለለዩ ሓፂናት ዝዝርጋሕ ዓይነት ዝተፈላለዩ ብዛዕባ ዝሽቅጥዎ ወይድማ ዝሰርሕሉ ንግዲ ዝገልፅ መፋለጢ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ካብቶም መሰረታዊ ግልጋሎት ዝብሃሉ ሓደ ዝኾነ መኣዲ ናይ ፍልጠት ዝኾነ ቤት ትምህርቲ ተምሃሮ ኣብ ወንበር ከፍ ኢሎም ትምህርቶም እንዳተኸታተሉ ዘርኢ ምስሊ እዩ።

እዚ ንሪኦ ዘለና ምስሊ ድማ ካብቶም መሰረታዊ ግልጋሎታት ዝበሃል እቲ ሓደን እቲ ቀንድን መኣዲ ፍልጠት ወይ ድማ ፍልጠት ዝርከበሉ ቦታ ዝኾነ ቤት ትምህርቲ ዘርኢ ምስሊ እንትኸውን ኣብኡ ድማ ዝተፈላለዩ ተመሃሮ ፍልጠት እናርአዩ ዘርኢ ምስልን ዝተፈላለየ ሓሳባት እናተዓዘቡን እናርአዩን ወይ ድማ እናተቐበሉን ዘርኢ ምስሊ እዩ፡፡

እዚ ኣብ ስክሪን ንሪኦ ዘለና ምስሊ ካብቶም ናይ ቅዲ ኣቋንና ወይ ከዓ ኣሰራርሓ ናይ ደቂ ኣንስትዮ ፀጒሪ ዘርኢ ምስሊ ኮይኑ ኣብ ከባቢ ትግራይ ወይ ድማ ገጠራት ትግራይ ጋማ ጋመ ተባሂሉ ዝፅዋዕ ዓይነት ናይ ኣሰራርሓ ፀጒሪ ቅዲ እዩ ዘርኢ ምስሊ እዩ ድማ፡፡

እዚ ኣብ እስክሪን ንሪኦ ዘለና ምስሊ ዝተፈላለዩ ቅርፃ ቅርፅታት ካብ ኦማትን ሸኽላታትን ዝተሰርሑ ኣብ ገዛን ኣብ ዝተፈላለዩ ቦታታትን ከም መጋየፂ እንጥቀመሎም ደስ በሃልቲ ሕብርታት ዘለዎም ዕንቁታት ዝተላበሱ ካብ ተኽልታትን ካብ ሸኽላታትን ዝተሰርሑ ዘሪኤና ምስሊ እዩ፡፡

እዚ ኣብ ስእሊ ንሪኦ ዘለና ምስሊ ድማ ዝተፈላለዩ ስድራቤት ወይ ድማ ሕብረተሰብ ብሓደ ኮፍ ኢሎም መኣዲ ተቐሪቦም እንጀራ ንክበልዑ ዘርኢ ምስሊ እዩ ።

እዚ ንሪኦ ዘለና ምስሊ ድማ ናይ ስድራ ቤት ሓጎስ ወይ ከዓ ሰብኣይን ሰበይትን ተሓቋቂፎም ደስ በሃሊ መልክዕ ዘለዎ ናይ ስድራ ቤት ፍቅሪ ዝገልፅ ምስሊ ዘርኢ።

እዚ እንሪኦ ዘለና ምስሊ ድማ ዝተፈላለዩ ህፃዉንቲ እናተፃወቱ ተሓፋፊቆም ደስተኦም እናገለፁን እናተሰዓዓሙን ተጠባቢቖም ደስትኦምን ሓጎሶምን እናገለፁ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ድማ ካብቶም ተፈጥራዊን አካባቢያዊን ዝምደብ እንትኸውን፤ ንዝተፈላለዩ እምባታት ወይ ድማ ከበሳታት ተፈጥራዊ ሓምላዊ ተክልታትን ዝተከበበ ወይ ድማ ዝተመልአ ገራሚ ዓዲ እንትኸውን፤ ቅድሚኡ ድማ ዝተፈላለዩ መዝናነይ ቦታታት ወይ ድማ መዕረፍቲ አጋይሽ ዘርኢ ምስሊ እዩ፡፡

እዚ ንርኦ ዘለና ምስሊ ድማ ካብቶም መጋየፅታት ዝምደብ ኮይኑ መብዛሕቱኡ ግዜ ብኣመንቲ ሃይማኖት ክርስትና ወይድማ ኦርቶዶክስ ተዋህዶ ዝግበር ዓይነት መስቀል ወይድማ መጋየፂ እዩ።

እዚ ኣብ እስክሪን እንሪኦ ዘለና ዓይነት ምስሊ ድማ ካብቶም ህዝቢ ወይ ድማ ወድሰብ ዝግልገለሎም ዓይነታት ጫማ ካብ ዝተፈላለዩ ሓደጋታት ዝካላኸሉ ዓይነታት ጫማ ሓደ ኮይኑ ሸባቶ ተባሂሉ ዝፍለጥ ዓይነት ጫማ ዘርኢ ምስሊ እዩ።

እዞም ኣብ ምስሊ ንሪኦም ዘለና ክቡር ናይ ሃይማኖት ኣርቶዶክስ ተዋህዶ ሊቅ ፣ ሙሁር ፣ ሊቀ ጳጳስ ናይ ኢትዮጰያ ዝኾኑ ኣቡነ ማትያስ ዝተብሃሉ ኣብ ከባቢ ተንቤን ተወሊዶም ዝዓበዩ ትግራዋይ ናይ ሃገረ ኢትዮጲያ ወኪል ሊቀ ጳጳስ ዝኮኑ ዘርኢ ምስሊ እዩ።

እዚ እንርእዮ ዘለና ምስሊ ካብቶም መሰረታዊ ልምዓታት ዝኮነ ሓደ ወይድማ ቀንዲ ኣገዳሲ ንወዲ ሰብ ካብዞም ዝባሃሉ ሓደ እንትከውን ቀንዲ ናይ ዝተፈላለዩ ሕማማት መካለከሊ ዝጠቅም ቤተ መድሓኒት ዝርከበሉ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ካብቶም ንኣእምሮ መሓደስትን ደስታ ዝፈጥሩን ከይድካ ካብ ዝተፈላለዩ ናይ ሕርቃን፣ ናይ ሓዘን ወይ ድማ ደስ ዘይብሉ ስምዒታት እትናገፈሉ መዝናነዪ፣ ደስ ዝብል ቦታ ዘርኢ ምስሊ እዩ፡፡

እዚ አብ እስኪሪን እንሪኦ ዘለና ምስሊ ካብቶም እንሰሳ ናይ በረካታት ወይ እንሰሳ ዘገዳም ዝምደብ ኮይኑ እዚ ድማ ኣንበሳ ይባሃል ።እዚ ብተፈጥርኡ ካኩሎም ሓያልን ብርትዑን ዝኮነ እንሰሳ እዩ ማለት እዩ ኣንበሳ፡፡

እዚ ኣብ እስክሪን ንርኦ ዘለና ምስሊ ብዙሓት ታዓዘብቲ ሰባት ኣለው ኣብዚ ኩላቶም ሰባት ዝዕዘብዎ ዘለዎ ነዛ ጓል ኣንስተይቲ ናይ ፋሽን ምሪኢት እንዳገበረት እንዳሃለወት እዚ ድማ ናይ ፋሽን ምሪኢት ይባሃል።

እዚ ኣብዚ እስክሪን ንሪኦ ዘለና ምስሊ ድማ ካብቶም መሰረታዊ ግልጋሎታት ናይ ወዲሰብ ዝዋሃበሎም ቀንዲ ናይ ፍልጠት መባእታዊ ዝኾነ ትምህርቲ ወይከዓ ቤት ብምህርቲ ተምሃሮ እንዳኸዱ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ድማ ካብ እቶም መሳርሕታት ሕርሻን ግብርናን ዝኮኑ ዝተፈላለዩ ዓይነታት ተክሊታት ዘሪኢ እንትትከውን፣ አብ እዚ ምስሊ ዝሪአየና ዘሎ ድማ ዝተፈላለዩ ማንጎታት ዝተፈላለዩ ከም ቀይሕ ሽጉርትን ወይ ድማ ፃዕዳ ሽጉርቲ ዝአመሰሉ ዝራእትታት ዘሪኢ ምስሊ እዩ፡፡

እዚ ኣብ ስክሪ እንርእዮ ዘለና ምስሊ ገዛ ወይ ከዓ መንበሪ እዩ፤ መብዛሕቲኡ ጊዜ ኣብ ከባቢታት ኢትዮጵያ እና ኣብ ገጠራት ትግራይ ዝዝዉተር እዩ ፤እዚ ከዓ ካብ ዝተፈላለዩ ኦማት ዝተሰርሐ ህድሞ ዝብሃል ገዛ እዩ ኣዳራሽ እዩ ንመኖርያ ዝተፈላላዩ ኣጋይሽ ንምቕባል እቲ ቀንዲ ዋንኡ ድማ ንመንበሪ ገዛ እዩ ማለት እዩ።

እዚ አንሪኦ ዘለና ምስሊ ደማ ካብቶም ልሙዳት ምግብታት ናይ ህዝቢ ኢትዮጽያ ወይ ድሞ ትግራይ ዘርኢ ምስሊ እትከውን እዚ ምግቢ ድማ ካብ ዘይቲ ወይድማ ጠስምን በርበረን ተሓዊሱ ናብ ትኩስ አነጀራ ተገይሩ ዝዋሃብ ልምጥጥ ተባሂሉ ዝፅዋዕ ዓይነት ምግቢ እዩ።

እዞም ኣብ ምስሊ እንርእዮም ዘለና ዝተፈላለዩ ቅርፅታት ዘለውዎም ዓይነታት መስቀል መብዛሕቲኡ ግዜ ብ ሃይማኖት ኣመንቲ ክርስትና ዝግበሩ ዓይነታት መስቀል እንትኮኑ ካብቶም መጋየፅታት ድማ ይምደቡ።

እዚ ገራምን ዉቅብን ደስ ዝብል ሰሓብን ደስታ ዝፈጥርን ደስ ባሃሊ ዝኮነ ቦታ ኣብ ከባቢ ገርዓልታ ወረዳ ሓውዜን ዝርከብ ሎጅ ብዙሓት ቱሪስትታት መፅዮም ዝርእይዎ ናይ ቱሪዝም መናሃርያ ዝኮነት ወረዳ አብኡ ዝርከብ ሎጅ ወይ ድማ መዝናነዪ ቦታ ዘርእየና ምስሊ እዩ።

እዚ ኣብ እስክሪን ንሪኦ ዘለና ምስሊ ድማ ካብቶም ኣለዉ ዝበሃሉ ተኽልታት ናይ ኢትዮጵያ ሓደ ኮይኑ ካብቶም ዓበይቲ እፅዋት ድማ ሓደ እዩ፡፡ እዚ ድማ ኣውሊዕ ተባሂሉ ይፍለጥ፡፡ መብዛሕቲኡ ግዜ ኣብ ትግራይ እና ኣብ በረኽቲ ቦታታትን ቆላታትን ዝርአ ዓይነት ተኽሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ብዛዕባ መንበሪ ገዛ ዝገልፅ ኮይኑ እዚ ንሪኦ ዘለና ምስሊ ድማ መብዛሕቲኡ ግዜ ኣብ ከባብታት ገጠር ትግራይን፣ ኢትዮጵያን ኤርትራን ዝዝውተር ዓይነት ህንፃ ናይ ገዛ እዩ፡፡ ህድሞ ድማ ተባሂሉ ይፅዋዕ፡፡

እዚ ድማ ካብ'ቶም ናይ በረካ እንስሳታት ዝምደብ ሓደ እንትከውን ወይ ድማ ሓደ ኮይኑ ሓርማዝ ተባሂሉ ዝፍለጥ ብሰውነትን ብጉልበትን ዓብዪ ዝኮነ ናይ በረካ እንስሳ እዩ። ሓርማዝ ድማ ይበሃል።